ንደቂ ኣንስትዮ መጋየፅን መፀባበቅን ዝውዕል ዊግ ፀጉሪ ብዝተፈላለዩ ዓይነታት ዝስራሕ ኮይኑ ንኣብነት ናይ ቁኖን ፊሪዝን፣ ቁጥጥርን ካልእን እዩ። ንሱም ከ ብዊግ ዝተሰረሓት ሪኢኩም ትፈልጡ ዶ ?

ናይ መድረኽ መራሒት ኣብ ፊት ተሳተፍቲ ድማ ብየማነ ፀጋም ተቐሚጦም እንትዝትዩ ይርአዩ ኣለው፡፡ እዚ ምቹው ናይ ዘተ መድረኽ ዶ ይመስል?

አዚ ኣርማ ናይ ፌዴራል ገዛውቲ ኮርፖሬሽን እዩ፡፡ ንላዕሊ ዝተደርደረ ፎቕ ዝመስል ዘለዎ ኮይኑ ኣብ ጫፍ እቲ ህንፃ ዝመስል ድማ ኮኾብ ይረአ፡፡ ንስኹም ከ ብዛዕባ እዚ ኣርማ እዚ እንታይ ሓሳብ ኣለኩም?

ካብ ናይ በረኻ እንስሳታት ሓደ ዝብኢ እዩ፡፡ ካብቶም ተንኮለኛታትን ሓደገኛታት እንስሳ ዝብኢ ኾይኑብፍሉይ ድማ ሰብ ክበልዕ ዝሃድን እንስሳ እዩ፡፡ ብኣካል ዝብኢ ዶ ረኺብኩም ትፈልጡ?

ሰብኣይን ሰበይትን ዝመስሉ ሰባት ኣካላዊ ኩነታቶም ክርአ እንተሎ ብኽልተ ዙር ዝተወለዱ መናቱ ቆልዑ ዝመስሉ ህፃውንቲ ሓቒፎም ኣብዚ ምስሊ ይርኣዩ ኣለዉ፡፡

ሓደ ናይ ዕንጨይቲ መደብር ይረአ ኣሎ፡፡ ዘገልገሉን ሓደሽትን ብዙሓት ውፅኢታት ዕንጨይቲ ይ ራኣዩ ኣለው፡፡ እቶም ውፅኢት ካብ ምንታይ ዓይነት ኦም ዝተሰርሑ እዮም?

ኣብ ኢትዮጵያ ታሪኽ እቲ ዝዓበየ ግድብ ኣባይ ንምስራሕ ካብ ህዝብን መንግስትን ዓብይ ሓደራ ተዋሂብዎ ናይ ባዕሉ ዓሸራ ዘቐመጠ ቅኑዕን ውፍይን ዝኾነ ክቡር ነብስሄር ኢንጅነር ስመኘው በቀለ እዩ።

መጋየፂ መጋየፂ መመላክዒ እንጥቀመሎም እንትኾኑ፤ ሓንቲ ወይዘሪት ተወዳዳሪት ጓል አንስተይቲ ፃዕዳ ዙርያን ቀይሕ ካባን ተከዲናን እስፒል ጫማ ገይራን ናይ ቁንጅና ውድድር እናገበረት አብ ቀይሕ ድሕረ ገፅ ትርከብ፡፡ ናይ ወይዘሪት ውድድር ተሳተፍቲ ዲክን?

ብቁርሲ፣ ብቆሎን ቁርስራስ ዳቦን ዕጫን መደከርን ዝተዓጀበ ቡና ቀሪቡ ንርኢ ኣለና፡፡ ኣብ ቡና ስርዓት ካብዚ ካልእ እንታይ ተወሳኺ ክቐርብ ይኽእል?

ካብ ብባህላዊ ሜላ ኣሰራርሓ ዝስርሑ ኣልኮላዊ መስተታት ሓደ ስዋ እዩ፡፡ እዚ ኣብ ታኒካ ዘሎ ስዋ ገፈፈቱ ዘይተዘፈፈ ወይ ከዓ ዘይተፆሞቐ ቦኹሪ ስዋ እዩ፡፡ ንስኹም ከ ቦኽሪ ዘይተዘፈፈ ስዋ ሰቲኹም ዶ ትፈልጡ?

ቡዙሓት አትክልቲታትን ፍራፍረን ይርከቡ፡፡ ንአብነት ኮሚደረ፣ ሎሚን፣ ሽጉርቲ ቀይሕ፣ ድንሽ፣ ቃጫ፣ ድባን ብርጭቅን ይከቡዎም፡፡ እዚኦም ንምንታይ እዮም አብ ካሳ መሊኦም ተደርዲሮም ተቀሚጦም ዘለው?

እዚ ንርኣ ዘለና ማሽን ኮይና ዓብይ ዕንጠይቲ መቁረፅ ዝተቀመጣ እንትከውን ንሕረተሰብ ዓብይ ረብሓ ከም ዘለዋ ንዝተፈላለዩ መቁረፂ መጥቀሚ እንትትከውን ሽማ ትፈልጥዋዶ?

ብዙሓት ደቂ ኣንስትዮ ብዝኾነ ምኽንያት ኣብ ሓደ ተሰባሲበን ይርአያ ኣለዋ፡፡ እዘን ደቂ ኣንስትዮ ሕጃብ ዝገበራ እየን፡፡ እዚ ክዳነን ከዓ እስላም ምዃነን የመልክት፡፡

ኣዝዩ ፅሬቱ ዝሓለወን ብዘበናዊ መልክዕ ዝማዕረገን ናይ ቤት ምግብን መስተን ቦታ ይረአ፡፡ እዚ ቦታ ገና ሰብ ኣይጀመረሉን ዘሎ፡፡ ንስኹም ከ ከምዚ ዝበለ ቦታ ዶ ትሪኡ?

ሱፐርማርኬት ኣቑሑት፡- ኣብ ሱፐርማርኬት ዝተፈላለዩ ዝብለዑን ዘይብልዑን ነገራት ይሽየጡ፡፡ ካብቶም ዘይብልዑ ነገራት ዝተፈላለዩ ዓይነታት ኮልጌት ምስ ናይ ቡሩሽ ዕንጨቶም ይርከብዎም፡፡

መስተታት፡-ዓይነታት መስተ ኣብ ክልተ ይምቀሉ፣ ኣልኮላዊ ትሕዝቶ ዘለዎምን ልስሉሳትን ኮይኖም ኣብዚ ዝረአ ዘሎ ዋይን እዩ፡፡ ዋይን ንህፃናት ዘይፍቀድ መስተ ዶ ይኸውን?

ፀናፅል ጫሕ ፃሕ ዝብል ድምፂ ዝህብ ኣብ ቅኔ ማህሌት ቤተ ክርስቲያን ኣብ ግልጋሎት ዝውዕል ንዋየ ቅድሳት እዩ፡፡ እዚ ንዋየ ቅድሳት ካብ ምርታይ ይስራሕ?

ካብ ክፍለ ዓለም ኣፍሪካ ካብ ዝነበሩ ዝነብሩ መራሕት ሰራዊት እቲ ጀግናን ቀዳማይ ተወዳዳሪ ዝይተረኸበርሉ ትውለደ ኢትዮጵያውን ከምኡ እወን ትግሮዋይ ጀነራል ኣሉላ ኣባነጋ ዘራኢ ፎቶ እዩ::

ካብ ክዳውቲ ዓለባ ዓዲ ወይ ከዓ ጀዲድ ዝበሃል ናይ ቀደም ኮይኑ ተጠቂማትሉ ዘላ ቅድ ድማ ኣብ ፋሽን ዝምደብ እዩ። ደስ ባሃሊን ንዓይኒ ሰሓብን እዩ። ከምዙይ ዝበለ ፋሽን ረኢኩም ዶ ትፈልጡ ?

ኣብ ናይ እስልምና መሰረት ናይ እመነቶም መግለፂ ዝኾነ ስግዳን ንምስጋድ ዝጥቀምሉ ናይ ፀሎት ወይ ከዓ ዱዓ ቦታ ነዚ መስጊድ ይመስል፡፡

እዚ ተለቨጅን አዳተባህለ ዝፈለጥ ወይ ብተለምዶ ዝፂዋዐ እንትከውን አዚ ናይ ኩሉ ዓለም ዝተፈላለዩ ነገረራት ይኩን ፅቡቅ ዘርኢ አንትከውን ንሕብረተሰብ ዝህቦ ጥቅሚ እንታይ እዩ?

ዲም ላይት ብዝብልዎ ድብዝዝ ብዝበለ ሕብራዊ ብርሃን ዝደመቐ እንዳ መስተ ይርአ ኣሎ፡፡ እዚ እንዳመስተ ንሽማግለታት እውን ዝምቹ ዓይነት እንዳ መስተ ድዩ?

መጋየፂ መጋየፂ ብፍላይ ንደቂ አንስትዮ ካብቲ ዝነበረኦ መልኪዐንን ደሚቀንን ክረአያ ዝገብር እዩ፡፡ ከም አብነት ሓንቲ ቀያሕ ጓል አንስተይቲ ደቂቅ ቁኖ ተቆኒና፣ ጥልፊ ተከዲናን ሒና አብ ኢዳ ወዊአ አላ፡፡ ሒና ምውእ ትፈትዋ ዶ?

4 ደቂ ኣንስትዮ ተምሃሮ ናይ ቤት ትምህርተን ዩኒፎርም ተኸዲነን እንዳተረዳድኣን ብፅቡቕ ፍሽኽታን ይራኣያ ኣለዋ፡፡ 3ቲአን ደው ኢለን እታ ሓንቲ ድማ መፅሓፍ ገንፂላ ከፍ ኢላ፡፡ እታ ከፍ ዝበለት ተማሃሪት እንታይ ትገብር ትህሉ?

እዞም ናይ ጳጳሳት ልብሲ ተኸዲኖም ዘለዉ ካብ ናይ ኢትዮጵያ ሲነዶስ ተፈሊና ኢና ብምባል ናይ ትግራይ ሲነዶስ ኣቋቒምና ኣለና ካብ ዝበሉ ወገናት እዮም፡፡

እዚ ኣብ ምስሊ ንሪኦ ዘለና ሰብ ጁሃር ዝበሃል ኣክቲቪስት ወይ ቆስቋሲ ነገር እዩ፡፡ ኣብ ናይ ብልፅና ፓርቲ ምስረታ ቀንዲ ኮይኑ ብዛዕባ እዚ ኣክቲቪስት ካሊእ እንታይ ትፈልጡ?

እዚኣ ናይ ኣዕዋፍ ዘርኢ ኮይና ንደቂ ሰባት ንብልዒ ዝተፈቐደት ቆቋሕ እያ፡፡ ልክዕ ከም ደርሆ ድማ ፀብሒ ተሰሪሓ ትብላዕ፡፡ ንስኹም ከ ብዛዕባ እዛ ዒፍ እዚኣ እንታይ ተወሳኺ ሓሳብ ኣለኩም?

ናይ ፅሕፈት መሳርሒ ዝተፈላለዩ ሕብራዊ ናይ ፅሕፈት መሳርሒ አለው፡፡ ካብአቶም ቀለማት ኮምላይን ዝብሃሉ ኮይኖም፤ ብጫ፣ ማስቲካ፣ ቆፃል ተከፊቱን ዕንቋይን ሕብሪ ዘለዎም ቀለማት መክደኖም ከዓ ፀሊም ኮይኑ ፤አብ ዝተገንፀለ መፅሓፍ ተቀሚጦም ይርከቡ፡፡ ካብዞም ሕብሪ ደስ ዝብለኩም አየናይ እዩ?

እዚ እንሪኦ ዘለና ናይ ዕዳጋ ከባቢ ኮይኑ ሓደ መንእሰይ ብዝሕ ጎማታት ተሸኪሙ እናከደ ኮይኑ እዚ ጎማ ድማ ንዝተፈላለዩ ነገራት መትሐዚ እንጥቀመሉ እዩ። እዚ ቦታ አበየ ከባቢ ይመስለኩም?

ኣብ ፀሊም ምድሪ ቤት ናይ ኤክስ ምልክት ይርአ ኣሎ፡፡ እዚ ምልክት ኣብ ቤት ትምህርቲ ንፈልጦ ኢና፡፡ ኤክስ ምልክት እንታይ ትርጉም ኣለዎ?

ኣብ መደርደሪ ሳሙና፣ ላማ፣ እስክርቢቶ፣ ብሽኩትን ካልኦትን ይርአዩ ኣለዉ፡፡ እዛ ድንኳን ድኽም ዝበለት እያ ትመስል፡፡ ምልእቲ ክትኮን እንታይ እንታይ ይጐድልዋ?

እዚ ካብ ዕንጨይቲ ፍሬም ዝተቐርጸ ስእሊ ሰብ ዘርኢ እዩ። እዚ ድማ ንዝተፈላለዩ ባህላዊ ወይ ኣፍሪቃዊ ስነ-ጥበባዊ ስርሓት ዝውክል ምዃኑ ይሕብር። እዚ ናይ ዕንጨይቲ ሓረግ ካብ ምንታይ ባህሊ ዝመጸ ይመስለኩም?

ክልተ መስትያት መቐመጢ ስእሊ ይራኣዩ ኣለዉ። እቲ ብጸጋም ዘሎ ዓቢ ክኸውን ከሎ፡ እቲ ብየማን ዘሎ ድማ ንእሽቶ እዩ። እቶም መናውሒታት ጻዕዳ ሕብሪ ዘለዎም ኮይኖም ወርቃዊ መሰረት ኣለዎም። ኣብዞም መስትያት መቀመጥታት ኣየናይ ስእሊ ክትሰቕል ምመረጽካ?

ናይ ኢትዮጵያ ኤምባሲ ኣብ ፓርስ ኦሎምፕክ ንምስታፍ ልዑካን ጉጅለ ኣቀባብላ ተገይርሎም ኣሎ ስብስብ ናይ ደቂ ኣነስትዮን ተባዕትዮን ኣብቅድሚት ዘለው እንታይ ዓይነት ሕብሪ ተከዲኖም?

ትግራይ ብናይ እምኒ ሃፍቲ ትፍለጥ ክልል እያ፡፡ እምኒ ዝተፈላለዩ ረብሓታት ኣለዉዎ፡፡ ካብ ናይ እምኒ ረብሓታት ገለ ኣብነታት ክትጠቕሱ ትኽእሉ ዶ?

ካብ ናይ ገዛ ተክሊታ ኣብዚ እንሪኦ ዘለና ተክሊ ድባ ዝበሃል እዩ። ገና ኣብ ዕንበባ ዘሎ እዩ። ድባ ክቢ ቅርፂ ዘለዎ ክንዲ ኩዕሾን ካብኡ ንላዕሊ ይዓቢ እዩ። ድማ ንመድሓኒት ይጠቅመና እዩ ንምንታይ እዩ ዝጠቅም ?

እዚ ውልቀ ሰብ አብ ኢትዮጲያ ካብቶም ተቃወዋሚ ፓርቲ ሐደ ኮይኑ ንብዝሕ ዓመታት እናተቃወመ ዝፀንሐ ኮይኑ ሕዚ ግና ካብ ኢትዮጲያ ወፃኢ ይርከብ ።እዚ ውልቀ ሰብ መን ይበሃል?

እዛ ንሪኣ ዘለና ንኡሽተይ ናይ ገዛ ወይ ናይ ቢሮ መኪና እያ ትኸውን፡፡ ናይ ገዛ መኻይን ናይ ታርጋ ኮደን ክንደይ እዩ ዝብል?

ኣይሱዚ መኪና ናይ ፅዕነት መኪና ኮይና ደቂ ሰባት ኣብ ልዕሊ እቲ ፅዕነት ተሳፊሮም እንትንርኢ እዚ ድማ ንሓደጋ ዘቃልዕ ምኳኑ ትፈልጡ ዶ ?

ብበዝሒ ደቂ ኣንስትዮ ዘለወኦ ናይ መምሃሪ ክፍሊ ኩሎም ከፍ ኢሎም ይረአዩ፡፡ ኩሎም ግን ኣየፅሕፉን ዘለው እዞም ተምሃሮ እንታይ ይገብሩ ኣለው ትብሉ?

ኣብዚ ሎው ሰባት ተሽከርከርቲ ባጃጃትን ዘለዎ ፅርግያ ኮይኑ ኣብዚ ቅድሚት ዘሎ ሰብ ሕጊ ኣክባሪ ወይ ድማ ፖሊስ ይባሃል። ፖሊስ ለይቲ ይሕሉ ዶ?

እዚ ኣብ መስቀሊ ድኳን ወይ መሸጢ ቦታ ጥርሙዝ ሽቶን ዲዮዶራንትን ዘርኢ እዩ። እዚኦም ብተደጋጋሚ ጨና ኣካላት ዘወግዱን ፅቡቅ ጨና ክህሉ ዝገብሩን እዮም። ኣብዚ ስእሊ ዘለዉ ኣቑሑት እንታይ ዓይነት ኣገልግሎት እዮም ዝህቡ?

ሓደ ብጫ ነፀላ ማዓንጠኦም ዝተዓጠቑ ፈላስን ብዙሓት ሰባት ድማ ሃይማኖታዊ ኣከዳድና ዝተኸደኑ፣ ገሊኦም ደው ኢሎም ገሊኦም ውን ከፍ ኢሎም ዝሰምዑ ዘለው ይመስሉ፡፡ እዚ ቦታ ኣብ ከመይ ዝበለ ቦታ ይመስለኩም?

እዚ ናይ ምግብ ዓነታት ኮይን ኣብ ውሽጢ መዳበርያ ኣትዩ ከም ስርናይ ፣ጣፍ፣ መሸላ ዓድሪ ፣ዝተፈላላዩ ናይ እክሊታት ዓይነት ኮይኖም ንወድሰብ ዘለዎም ጥቅሚብዝሕ ዝበለ እንትከከን እዚ ተዘርግሕሉ ዘሉ በህላዊ ወይ ብተለምዶ እንታይ እደተበሃለ ይፅዋዕ?

ኣብ ናይ ዕዳጋ ቦታ ብዙሕ ኣስቤዛ ዝዘርግሑ ሰባት ይራኣዩ ኣለው፡፡ ከም ሽጉርቲ ቀይሕ፣ ድንሽ፣ ፓፓየን ካልኦትን ይርከብዎም፡፡ ካብዞም ኣዝቤዛታት እዚኦም ነየናይ ንገዛእኹም?

እቲ ፅሑፍ ናብ ውጪ ካብ ዝተላእኸ ናይ እንስሳ ተዋፅኦ ካብ 54 ሚሊዮን ዶላር ንላዕሊ ተረኺቡ ይብል፡፡ እዚ እቶት ኣብ ሃገር እንታይ ትርጉም ኣለዎ?

ከምዚ ንርኦ ዘለና እዚ መምህር ኮይኑ አብ ከባቢ ገጠር ዘሎ ቤት ትምህርቲ ከይኑ አዚ ሰዓት ትምህርቲ እንትአክል ንድውለሉ ደወል ይበሃል ። ደወል ንምታይ ይጠቅም?

ዜና ትግርኛ - ቀትሪ ስዓት 6:30 - 01 ጥቅምቲ 2017 ዓ/ም ኣብ ዝተማሓለለፈ መንበረ ሰላማ ላዕለዋይ ቤተ ክህነት ኦርተዶክስ ተዋህዶ ቤተ ክርስትያን ትግራየ እንታይ ኢሎም ?

እዚ ኣቕሓ ብሓጺን ዝተሰርሐ መሕረሲ እዩ። እዚ መሳርሒ እዚ መብዛሕትኡ ግዜ ከም ካሮት፡ በርበረ፡ ድንሽን ካልእ መግብታትን ዝኣመሰሉ ቀመማት ንምፍራስ ወይ ንምፍራስ ይጥቀመሉ። መብዛሕትኡ ግዜ ነዚ መሳርሒ እዚ ኣብ ገዛኻ ንምፍራስ እንታይ ትጥቀም?

እዛ ናይ ሙዚቃ መሳርሒ ዝኾነት ዘመናዊት ጥሩምባ ትራምፔት ትባሃል፡፡ እዛ መሳርሒ ኣብ ከተማ ኣኽሱም ንስርዓተ ቀብሪ መፈፀሚ ትውዕል ምንባራ ትፈልጡ ዶ?

አብ ትግራይ ካብ ዝርከቡ ባህልታት ሓደ አሽንዳ እዩ። አሸንዳ ደቂ አንስትዮ ዝፃወቶኦ ዓይነት ፀወታ እዩ። አብዚ ድማ ደቂ አሸንዳ ንሓደ መሪሒ ሃይማኖት እናተመረቃ ዘሪኢ ኖይኑ እዩ። አሽንዳ መዓዝ ከም ዝክበር ትፈልጡ ዶ?

ብፅቡቕ መልክዕ ዝተሓንበሸ 4 ቁራፅ ሕንባሻ፣ ኣብ ማእኸል ብንእሽተይ ብያቲ ማዓር ነገር ተቐሪባ ትረአ ኣላ፡፡ ንስኹም ከ ሕምባሻ ብማዓር ዶ ይምችወኩም?

ሓኻይም ንነፍሰ ፁራትን ሕማማትን ሙያዊ ማዕዳን ሕክምናን ይህቡ እዮም፡፡ እዛ ሓኪምን ተሓካሚትን ማስክ ገይረን ይርአያ ኣለዋ፡፡ ማስክ ምግባር ንምንታይ ኣድልዩ?

ኣቅሽቲ በትሮም ሒዞም ኣብ ወንበሮም ኮፍ ኢሎም ኣለዉ ። መእመን ዝኮና ኣዋልድ እውን ብሓደ ገፅ ኮፍ ኢለን ጥዋፍ ሒዘን ኣለዋ ሓደ መንእሰይ ደው ኢሉ መፅሓፍ ቅዱስ እናንበበ ኣሎ። እዚ ቦታ ኣበይ እዩ ?ፍሉይ ሽሙ ከ?

ባንዴራ ካበቶም ናይ ሓንቲ ሃገር ምልክት መንነት መግለፂ እንትከውን ኣብ ዓለም ብዙሓት ዓይነት ሕብሪታት ባንዴራ ኣለዋ ኣብዚ እንሪኣ ዘለና ባንዴራ ናይ መን ሃገር እያ?

ሓምሊ ቆስጣ ካብ ዓይነታት ተክሊ ሓደ ኮይኑ ደቂ ሰባት ንምግብነት ብፀብሒ ዝጥቀምሉ እንትከውን ንጥዕና ወዲ ሰብ ኣድላይ ካብ ዝባሃሉ ተክልታት ሓደ ምኳኑ ትፈልጡ ዶ?

ብዙሓት ደቂ ኣንስትዮ ኮይነን ኩለን ጻዕዳ ክዳን ተኸዲነን ነፍሲ ወከፈን ሓዊ ዝነድድ ነይረን። እቲ ስእሊ ኣብ ገለ እዋን መንፈሳዊ ወይ ሃይማኖታዊ ስነ-ስርዓት ዝተሳእለ ይመስል። እቶም ኣብዚ ዘለዉ ሰባት እንታይ ይገብሩ ኣለዉ?

ዓይነታት መዝናነይ እዚ እንሪኦ ዘለና መሕመሲ ገንዳ እዩ ኣብዚ ምስ ኣሕዋትካ፣ ምስ ሙሓዙትካ፣ ምስ ቤተሰብካ መፂካ ክትዝናነይ ትክእል። ካልኦት ዓይነታት መዝናይ ቦታታት ሰላስተ ፀሓፉ ?

ሽሉም መኾምቢያን ሰፍእን ይርአዩ ኣለዉ፡፡ ሓንቲ ጓል ኣነስተይቲ ኣብ መርዓዓ ሒዛቶም ካብ ትቐርብ ገዝምታት ሓደ እዮም፡፡ እዞም ስራሕቲ ፍሉይ ባህሊ ይገልፁ ዶ?

ኣብ ትግራይ ካብ ዝርከቡ ቤት ትምህርቲ ሓደ ዝኮነ ፍሉይ ካልኣይ ብርኪ ቤት ትምህርቲ ቓላሚኖ እንትከውን፤ ብትምህርቶም ብሉፃት ዝላዕለ ነጥቢ ዘምፅኡ ተማሃሮ ዝማሃሩሉ ምኳኑ ትፈልጡ ዶ?

ናይ ኢትዮጵያ ኢፌድሪ መከላከያ ሓይሊ ጠቅላላ ኣዛዚ ፊልድ ማርሻል ብርሃኑ ጁላ ብዛዕባ እዋናዊ ኩነታት መግለፂ እንዳሃበ እዩ። ንስኩም'ከ እቲ መግለፂ ሰሚዕኩሞ ዶ?

እዚ በብዓይነቱ ኬክ ዝስረሓሉ ናይ ኬክ ገዛ እዩ፡፡ ብዝተኣዘዞ መሰረት ንልደት፣ ንመርዓን ንናይ ሕፀን ኬክ ዝስራሓሉ እዩ፡፡ ደረቕ ኬክ ዶ ደስ ይብለኩምስ ሶፍት ኬክ?

ኣብዚሓደ ሰብ ኣብ ኢዱ ኣዝየን ነዊሕ እግሪ ዘለዋ ንእሽቶ ሓሰካ ሒዙ ይርአ። እዚ ብጻይ ሓሰካ ዝመስል ጣንጡ፡ ተወሳኺ ነዊሕ እግርን ገፊሕ ኣኽናፍን ኣለዎ። እዚ ዓይነት ሓሰካ ሓደገኛ ድዩ ዶ ትብሉ?

ዝተፈላለዩ ዓይነት ናይ ድንኳ አቁሑ አብ ዕንቋይ ሕብሪ ዘለዎ መደርደሪ ይርከቡ፡፡ እዚኦም ከዓ ዝተፈላለየ ዓይነት መትሓዚ አለዎም፡፡ ካብአቶም ቡና፣ ፓስትኒ፣ እንዶሚን፣ ኦሞን ብስኩትን ይርከቡዎም፡፡

ናይ መፀባበቅን ቅብኣትን ዝሽየጠሉ ቦታ ኮይኑ ዝተፈላለዩ ንወዲ ሰብ ዝከውን ንፀጉሪ ሻንቦን ቅብኣትን ንቆርበት መለስለሲ ዝከውን ቅብኣትን ዝርኮቦ ቦታ እዩ።

መኪናታት ብበዝሒ ደው ኢለን ኣለዋ በቲ ሓደ ጎነን ዓበይቲ ተክልታት በቲ ሓደ ጎነን ድማ ፅርግያ ኣሎ። ኣብታ ቅዲሚት ዘላ መኪና ኣብ ርእሳ እንታይ ተሸኪማ ኣላ?

እዚ ናይ ዝተፈላለዩ ሞባይላት ዝሽየጠሉን ዝዕረየሉን ናይ ኤሌክትሮኒስ ቦታ እዩ፡፡ ኣብ ጥቕኡ ሓደ ሰብኣይ ኮፍ ኢሉ፡፡ ክልተ ኣወዳት ድማ ጠጠው ኢሎም እንታይ እንትገብሩ ዘለው ይመስለኩም?

ናይ ጥንታውን ታሪካውን ፍርስራስ ገዛ ይራኣይ፡፡ እቲ መንድቅ ካብ ጠንካራ ኣአማን ዝተነደቐ እንትኾውን ኣብ ከባቢ ኣክሱም ከምዚ ዓይነት ብዃዕቲ ዝተረኸቡ ቦታታት ኣለው፡፡ ንስኻትኩም ከ ከምዚ ዝበለ ታሪካዊ ቦታ ሪኢኹም ዶ ትፈልጡ?

ሓንቲ ዘመናዊት ሓራሲት መኪና ወይ ከዓ ሚሽን ኣብ ወሰን ከተማ ትረአ፡፡ እዛ መኪና ብፍጥነት መሬት ተለሳልስን ትሓርስን እያ፡፡ ንስኹም ከ ብዛዕባ እዛ ሓራሲት መኪና እንታይ ሓሳብ ኣለኩም?

ካብ ኣብ ትግራይ ካብ ዝርከቡ ዓይነታት ቁኖ ሓደ ዝኮነ ጋመ እናተባህለ ዝፍለጥ ኮይኑን ብናይ ወለዲና ሒና ዝብሃል ኣብ እድካ ዝልከ ኮይኑ ኣብቲ ቁኖ ዘሎ ፃዕዳ ዝመስል ዝተለከየ እንታይ ይብሃል ሽሙ?

ሃይማኖት አርቶዶክስ ተዋህዶ ካብ ዘካየድዎ ስርዓታት ሓደ ስርዓት ናይ ምህሌላ እዩ ።ከም እንሪኦ ክልተ ደቂ አንስትዩ ጥዋፍ ሒዘን እናተማህለላ ንምልከት አብ ከባቢኩም ከ ከመዚ ዝበለ ፀሎት ተካይዱ ዶ?

እዚ ገለ ብዙሕ ዕምባባታት ወይ ቆጽሊ ዘለዎም ተኽልታት ኣለው። እቶም ተኽልታት ቀጠልያ ቆጽሊ ክህልዎም ከሎ ገሊኦም ድማ ቡናዊ ወይ ደረቕ ቆጽሊ ኣለዎም። ኣብ ድሕሪት ደረቕ ሓመድን ዝወደቐ ቆጽልን ትርኢ። እዚ እንታይ ዓይነት ተኽሊ ምዃኑ ትፈልጡ ዶ?

ፅሕፈት መሳርሒ፡- ንቅልጣ ስራሕቲ ፅሕፈትን ንመልከዐኛ ድርብ ስእላዊ ቅርፅታትን ማርከር ንጥቀም፡፡ ብዙሓት ዓይነታት ማርከር ኣለው፡፡ ዋይት ቦርድ፣ ናይ ቻርት ወይ ናይ ወረቐትን ይጥቀሱ፡፡

ኢስክርፒቶ /ቢሮ/ ብቀለምን ብብርጭቆ ብዝተፈላለዩ ሕብርታት ዝተሰረሓ ኮይኑ ንተማሃሮ መምሃርን ንመምህር መአረምን ንመስራቤት ሰራሕተኛ መፅሓፊ ዝጠቅም ምኳኑ ትፈልጡ ዶ ?

ዕንፀይቲ ተቆሪፁ ተፀሪቡ ንዝተፈላለዩ ናይ ገዛ ኣቁሑት መስርሒ ይጠቅመና። ንኣብነት ከም ወንበር፣ ኣርማድዮን ካልኦትን ኣብ ገዛ ዝቅመጡ እንትጠቅም፣ ንስኩም ከ ብዕንፀይቲ ዝተሰረሓ ሪኢኩም ዶ ትፈልጡ?

እዞም ተምሃሮ ናይ ኬጂ እዩም ድቪዛ ጎልፎ ናይ ላዕሊ ፃዕዳ ሽሚዝ ናይ ታሕቲ ፀሊም ጌሮም እቶም ተምሃሮ ተሰሪዖም እንታይ ይግብሩ ኣለዉ ?

ብባህላዊ ኢደ ጥበብ ጥልፊ ንግስተ ሳባ ዝባሃልን ብወርቅን ዝመልከዐት መርዓት ትረአ ኣላ፡፡ ወርቂ ኣብ ከመይ ዝበሉ ጊዜታት ክትገብሮ ደስ ይብል?

ከተማ ሃረር ብዓለም ለኸ ደረጃ ትፍለጠሉ ብዩኔስኮ ዝተመዝገበ ሓደ ናይ ጀጎል መንደቕ ዝበሃል ቅርሲ ኣለዎ፡፡ እዚ በሪ ንሪኦ ዘለና በሪ ናይ ጀጎል ህንፃ መእተዊ በሪ እዩ፡፡

ሓደ ዓይነት ፃዕዳ ባህላዊ ክዳን ዝተኸደኑ ኣባላት ቤተ ሰብ ይርአዩ ኣለዉ፡፡ እዚ ከምዚ ዓይነት ክዳን ኣብ ምንታይ ዓይነት ኩነታት ይልበስ?

ቅርስን ሓድግን ፡- ኣብ ትግራይ ካብ ዝርከቡ ናይ ጥንታዊ ቅርስን ሓድግን ካብ ዘለዎም ቦታታት ሓደ ኣብ ናይ ርእሰ ኣድባራት ወ-ገዳማት ኣክሱም ፅዮን ጎዲፍ ማርያም ተባሂሉ ዝፅዋዕ ቦታ እዩ፡፡

እዚ ተማሃሮ ኣብ ክፍሊ ኣብ ወንበር ኮፍ ኢሎም ኣለዉ። ኩሎም ተማሃሮ ብጫ ናይ ቤት ትምህርቲ ዩኒፎርምን ተኸዲኖም ኣለዉ። ገለ ካብቶም ኣብ ቅድሚት ኮፍ ኢሎም ዘለዉ ተማሃሮ ይዛረቡ ኣለዉ። ንሶም ኣብ ቤትትምህርቶም ዩኒፎርምን ይክደኑ ዶ ?

እዚ ንብረት ምስ ወንበረን ጠረበዛን ኮይነን ንቤት ፅሕፈታት ዝግልግል እንትከውን በዓል ሰለስተ ተሳሓቢ ኮይኑ ፃዕዳ ነገር ኮይኑ ሽም እታ ጣውላ እንታይ ደተበሃለት ትፅዋዕ ትኮን?

ኣብዚ “ኣያት ኣክሲዮን ማህበር” ዝብል ጽሑፍ ዘለዎ ናይ ሓደ ማኑፋክቸሪንግ ትካል ኣርማ ይርአ። ኣብ ማእኸል ድማ ንባህላዊ ኣባይቲ ኢትዮጵያ ዝመስላ ሰለስተ ጎጆታት ተሳኢለን ኣለዋ። እዚ ኣርማ ኣበይ ርኢኹምዎ ትፈልጡ?

ዝተፈላለዩ መፃሕፍቲ ከምዘለዉ ዝፍለጥ ኮይኑ ንወዲ ሰብ ኣእምሮ መዕበይን መስፍሕን እንትከውን ኣብ ዕዳጋ ተደርዲሮም ዝሽየጡ መፃሕፍቲ ንዓዳጋይ ዝቀረቡ እንትኮኑ፣ መፅሓፍ ምንባብ ትፈትዉ ዶ?

ብዓቢ ሓሰር ቅርጺ ዘለዎ መስተ መትሓዚ (ጀነሬተር)ን ነዊሕ ቁራጽ ብርጭቆን ዝተመልአ ፈሳሲ መስተ ዘርኢ እዩ። እቲ መስተ ቡናዊ ሕብሪ ዘለዎ ኮይኑ፡ ከውሒ ዝመስል እዩ፡፡ እዚ መስተ እንታይ ይኸውን ትብሉ?

ኣብዚ ብዙሓት ቆልዑ ኣብ ሓደ ክፍሊ ኮፍ ኢሎም ኣለዉ። እቶም ቆልዑ ሕጉሳትን ንጡፋትን ይመስሉ፣ ገሊኦም ኣእዳዎም ከንቀሳቕሱ ይረኣዩ። እዞም ቆልዑ ኣብ ክፍሊ እንታይ ዓይነት ትምህርቲ ይገብሩ ኣለዉ ትብሉ?

እዚ ኣልባሳት ናይ ዝተፈላላዩ ክዳን እንትከውን ዝተፈላለዩ ሕብሪታት ከም ቀይሕ፣ ቡና፣ ፀሊም፣ ፃዕዳ፣ ብጫ ዝምሰሉ ብዝሒ ዝበለ እንትከውን ንምሸጣ ዝቀረበ እዩ እዚ ሹሙ እንታይ ተበሂሉ ይፅዋዕ?

ካብ ዓይነታት ዝራእቲ ሐደ ስገም ዝበሃል አብ ከባቢ ዓዲ ግራት መግለፂ ባህሊ ዝከነ ጥሕሎ እናተባሃለ ይግለፅ ። ጥሕሎ ከብ ምንታይ ይሰራሕ?

እዚ ካብ መዓፅታትን መመላክን መፃባበቅን እንትከውን ናይ ደቂ ኣንስትዮ ናይ እስኒ ናይ ክሳድ፣ ናይ ኢድ ወርቂ ኮይኑ ካብ ካሎት ዝስርሑ መጋየፅታት እወን ኣለው።

እዚ አብ እስክሪን እንምልከቶ ዘለና አብ ሻሂ ክነፍልሕ ከለና አብቲ እንፍልሐሉ በራድ እነእትወሉ እዩ::ቀረፋ ይበሃል ደስ በሃሊ ጣዕሚ አለዎ ::

እቲ ምስሊ ኣርማ “ቤት ፅሕፈት ዝምድናታት ትግራይ” ዘርኢ እዩ። ኣብ ማእከል ዘሎ ኣርማ ብሓደ ወገን ቀይሕን ብጫን ሰማያውን ሕብሪ ኣለዎ። ብሓፈሻ እዚ ኣርማ እዚ ንሓደ መንግስታዊ ቤት ፅሕፈት ወይ ክልላዊ ትካል ዝውክል እዩ።

ኣብ ቀይሕ መሬት ብሓጺን ዝተሰርሐ መዕጸዊ ኮይኑ ሰለስተ መፍትሕ ተተሓሒዙሉ ኣሎ። እቲ መዕጸዊ ወርቃዊ ሕብሪ ዘለዎ ኮይኑ ልዑል ጽሬት ዘለዎ ይመስል። ነዚ መዕጸዊ ኣበይ ክትጥቀመሉ ምመኸርካ?

ምግቢ፡- ምግቢ ካብቶም 3 ናይ ወዲ ሰብ መሰረታዊ ድልየታት ሓደ እዩ፡፡ ኣብ ዓድና እቲ ተፈታውን ዘይምኖን ባህላዊ ምግቢ እንጀራ እዩ፡፡

ንግድን ምትዕድዳግን ንግድን ምትዕድዳግን ማለት ትርፊን ኪሳራን ዝፍለየሉ መንገዲ ኮይኑ፤ አብ ዕዳጋ ዝተፈላለዩ አሕምልትን አትክልትን ይርከቡ፡፡ ከም አብነት ሓምሊ አድሪ፣ ድንሽ፣ ጎመንን ሰላጣን ወዘተ ይርከቡዎም፡፡ አስቤዛ ምንጋድ ትክእሉ ዶ?

እዚ ሓደ ናይ ትግርኛ ደራፋይን ደረፍን ዘርኢ እዩ። ኣብ ላዕሊ ድማ "ኪሮሰይ" ዝብል ተጻሒፉ ኣሎ፣ ስዒቡ ድማ ብእንግሊዝኛ “ዶ/ር ኪሮስ ኣለማዮህ” ተጻሒፉ ኣሎ። ካብኡ ድማ “የማነ ኣባዲ” ዝብል ስም ይርአ። ናይዚ ስነጥበባዊ ደርፍታት ሰሚዕኩም ዶ ትፈልጡ?

እዚ ዕዳጋ ኣሕምልቲ ዘርኢ እዩ። ኣብዚ ዕዳጋ ካሮት፡ ኮሚደረ ፡ዕምባባ ቆሎ፡ በርበረ፡፡ ብሮኮሊ፡ ከምኡ’ውን ዝተፈላለዩ ቀጠልያ ኣሕምልቲ ብዝተፈላለየ ምድብ ቀሪቡ ኣሎ። ካብዞም ኣሕምልቲ ኣየናይ እዩ ዝያዳ እትፈትውዎ?

ሓንቲ ሰበይቲ ኣብ ግራት ደው ኢላ፡ ብኽልተ ኢዳ ዕስለ እኽሊ ሒዛ ትርአ። እታ ሰበይቲ ባህላዊ ክዳን ተኸዲና ርእሳ ብጨርቂ ተሸፊና ኣላ። ከምዚ ንጥፈት ሕርሻን ዕስለ እኽልን ዝእከብ ምዃኑ ትፈልጡ ዶ?

ኣብዚ ቢራ ዝመስል መስተ ካብ ጥርሙዝ ብርጭቆ ክፈስስ ይርአ። እቲ መስተ ብጫ ሕብሪ ዘለዎ ኮይኑ፡ ኣብ ላዕሊ ጻዕዳ፡ ፍሕፍሕ ዝበለ፡ ዕምባባ ዝመስል ኣለዎ። ንስኩም ከ እዚ ዓይነት መስተ ዝቐርብ ትፈትዉ ዶስ ወይስ ኣይትፈቱን?

ናይ ገዛን ናይ በረኻን እንስሳታት፡- ካብ ናይ ገዛን ናይ በረኻን እንስሳታት ሓንቲ በቕሊ/ ፈረስ እያ፡፡ ኣብ ገጠር ስርዓተ ቀብሪ፣ መርዑት መመላለሲት ንጥቀመላ፣ ኣብ ከተማ ግን ከምዚኣ ኢላ ተገሪፋ ትፀዓን፡፡

ኤትፍሩት መሸጢ ቦታ እንትከውን ዝተፈላለዩ ዓይነታት ፍራምረ ከም ወይኒን ባናና፣ ኣራንሺ፣ ኣናናስን ካልኦትን ዝሽየጠሉ እዩ። ካብ ዓይነታት ፍራምረ እንታይ ትፈትው?

እዚ ምስሊ ኣብ ዕንጨይቲ ዝተሰርሐ ሳእኒ ዝተቐመጡ ጸሊም ዘርኢ ዘርኢ እዩ። እዞም ዘርኢ እዚኦም መብዛሕትኡ ግዜ “ጸሊም ከሚን” ተባሂሎም ይፍለጡ። ኣብ ዓውዲ ሕክምናን ምግቢን ብዝተፈላለየ መንገዲ ይጥቀሙ። ኣብ ከባቢኩምከ እንታይ ተባሂሎም ይፍለጡ?

ሓደ ደራፋይ ማይክሮፎን ሒዙ ይደርፍ ኣሎ፡ ብድሕሪኡ ድማ ተጻዋታይ ኪቦርድን ተጻዋታይ ጊታርን ኣለዉ። ሓደ ካብኣቶም ባህላዊ ክዳን ኢትዮጵያ ተኸዲኑ ይርከብ። እቶም ሰባት እንታይ ይገብሩ ኣለዉ? እንታይ መሳርሒ ሙዚቃከ እዮም ዝጻወቱ ዘለዉ?

ናይ ህፃውንቲ ክሬምን ቅብኣትን ብዘመናዊ መልክዕ ዝተዳለወ ጆንሶንን ካልኦት ናይ ህፃውንቲ ንፀጉሪን ንነብሲ ዘለስልስን ኣብ መሸጢ ሱፐርማርከት ንዓዳጋይ ዝተዳለወ እዩ።

እዝይኦም ካብቶም ኣብ መንገዲታት ኮይኒካ ዝሸየጡ ዓይነታት ሸቀጣት እዮም። ኣበቲ እንርአዮ ዘለና ድማ ሓምሊ ፣ዱንሽ፣ ጥቅልል ጎሞን ዝኣመሳሰሉ እዮም። ፅላል ሒዛ እውን ንርእያ ኣለና።

ኣብዚ ኣረጋውያን ኮፍ ኢሎም ይረኣዩ። ኩሎም ብጫ ክዳንን ተኸዲኖም እዮም። ሓደ ብዕድመ ዝደፍአ ሰብኣይ በትሪ ኣብ ኢዱ ሒዙ ኣብ ቅድሚት ደው ኢሉ ይርአ። ንምንታይ እዮም እቶም ኣብ ስእሊ ዘለዉ ሰባት ሓደ ዓይነት ክዳን ተኸዲኖም ዘለዉ?

ኣብ ዝረኣዩ ዘለው ካብ ጥንታውያን ታሪካውያን ኣእን ዝበሃሉ እትከኑ እዚኣቶም ድማ ዝተፈላለዩ ፅሑፋት ቅርፅታትን እውን ኣለውዎም። ካብ ናይ ጥንቲ ፅሑፋት ወይ ቋነቋታት ሳባውያን ግእዝን እትከኑ ንስኩም ትፈልጥዎም ከ ኣለው ዶ?

ብብዝሒ ሽንጉርቲ ኣብ መዳበርያ ተዘርጊሑ ኣብ ወሰን ጽርግያ ይሽየጥ። ኣብ ጸጋማይ ክፋል ናይቲ ምስሊ እግሪ ሓደ ሰብ ይረአ፣ እቲ ኣቑሑት ድማ ናይ ሸያጢ ኣብ ወሰን ጽርግያ ፍርያት ይመስል። ስለምንታይ እዮም እዞም ሽንጉርቲታት ኣብዚ ቦታ ዝሽየጡ ትብሉ?

ኣብ ሰማያዊ ሕብሪ ዘለዎ ሰማይ ዝተኣከበ ደመና ንርኢ ኣለናን ሓደ መንእሰይ ኣብ ብርክ ዝበለ ቦታ ኮይኑ ትቦ ዝመስል ሒዙ ንታሕቲ ኣናጠመተ እዩ ዘሎ።

መንፊት ተጠቒሞም ንመዓር ካብ ሰፈፉ እንትፈልይዎ ንርኢ ኣለና፡፡ ስምዒ ኢልና ንፅውዖ ሰፈፍ ናይ መዓር ጡዋፍ ንምዝራሕ ግብኣት ኮይኑ ዘገልግል እዩ፡፡

ሓሰማ ካብ እንስሳ ዘቤት ሓንቲ ኮይና ካብ መጥበውቲ እያ። ንወዲ ሰብ ስጋ ሓሰማ /ሞርቶዴላ/ ንምግብነት ዝውዕል ምኳኑ ትፈልጡ ዶ ?

እዚ አብ እስክሪን እንምልከቶ ዘለና ምስሊ ንህፃውንቲ ዝተዘጋጀወ መፅሓፍ ንምልከት አለና ::አብ ሽፋኑ ድማ ናይ ዝተፈላለዩ እንስሳ ንምልከት አለና ከም እንስሳ ዘገዳም እንስሳ ዘቤት ንምልከት::

ሓደ ወዲ ብገፊሕ ቅፃ ኣቕሓ ወይ ከዓ ኣስቤዛ ተሸኪሙ ይኸይድ ኣሎ፡፡ ኣብ ጎኑ ውን ብዙሓት ሰባት ኣለው፡፡ ቅፃ ካብ ኣርቃይ ከምዝስራሕ ዶ ትፈልጡ?

እዚ ኣብ ቅድሚ መእተዊ “ሓፈሻዊ ሆስፒታል መቐለ” ጉጅለ ተንቀሳቐስቲ መናእሰይ ደው ኢሎም ኣለዉ። እዚ ጉጅለ ኣብ ጽሩይ ስራሕ ወይ ሓባራዊ ንጥፈት ማሕበራዊ ኣገልግሎት ዝሳተፍ ኮይኑ ይረአ።

እዚ ዘረአ ዘሎ ካብ ኣስፖንጅ ዝተሰርሐ እንትከውን ክልተ እንትኮና ኣርባዕተ ማኣዝን ኮይነን ጨርቂ ቡናማ ሕብሪ ዘለዎ እንትኮውን ምስ እውን ናይ ዕንበባ ስእሊ ብፂዕድው ዝበለ ዝተሰኣለ እንትከውን ንምንታይ እዚን ትርኣስ እዚኢንምንታይይጠቅማና?

እዚ ቀጠልያ ወተሃደራዊ ክዳን ዝተኸድነ ሰብኣይ ዘርኢ እዩ። ኣብ ሕቖኡ ቀይሕን ኣራንሺን ድሕረ ባይታ ኣሎ። ኣብ ታሕቲ ናይቲ ምስሊ ሓይሊ ኣየርን ነፈርቲ ውግእን ኣሎ። ካብ ከምዚኦም ዝኣመሰሉ ወተሃደራት እንታይ ትድነቕ?

ሓንቲ ቀያሕ ጓል አንስተይቲ ቡናማ ሓፂር ኢዱ ክዳን ተከዲና ፤ቻፕስቲክ ገይራ ፀጉራ ተሰሪሓን ጠጠወ ኢላ ትርከብ፡፡ ብድሕሪታ ከዓ ፍርቂ ሑቂኡ ጥርሑ ዝኮነ ሰብአይ ይርከብ፡፡ እዛ ጓል አንስተይቲ አበይ ዓዳ?

ሓደ ናይ ወታደር ኣባል ወታደራዊ ሰላምታ ይህብ ይረአ፡፡ ኣብ ጊዜ ዝኾነ ናይ ሽልማት ጊዜ ውን ይመስል ብድሕሪኡ ዝተሰለፉን ዝሪኡን ኣለው፡፡ ንስኹም ከ እቲ ሌንጀር ናይ ማዓዝ ይኾን ትብሉ?

እዚ አብ ውስክሪን እንምልከቶ ዘለና አብ ፅርግያ ዝሽየጥ አሕምልቲ ንምልከት አለና ከም ቆስጣ ጉዕ ንምልከት አለና::ደው ኢሉ ዝዕድግ ገዛኢ ድማ ንምልከት አለና::

ኣብ ከተማ ብስክሌት ኣገዳሲት መጓዓዓዚ እያ፡፡ እዛ ተሽከርካሪት ነዳዲት ዘይትጥቀም ብምዃና ወፃኢአ ትሑት እዩ፡፡ ብስክሌት ተመራፂት ትኾነሉ ካልእ ምኽንያት እንታይ ኣሎ?

ሰብ ሞያ ዝጥቀሙሉ ሴፍቲ ሹ ዝብልዎ ኣዝዩ ጠንካራ ጫማን ሄልሜት ዝበሃል ናይ ፕላስቲክ ቆቢዕን ይርአ ኣሎ፡፡ እዚ ዓይነት ጫማን ቆቢዕን እንመን ይጥቀሙ?

ኣዋሽ ባንኪ ካብ ኣብ ኢትዮጵያ ዘለዉ ዓበይቲ ባንክታት ሓደ እዩ፡፡ እዚ ታፔላ እዚ ኣዋሽ ባንኪ ንዋና መስሪያ ቤት መስርሒ ዝሓዞ ቦታ እዩ፡፡ እዚ ቦታ ኣበይ ይርከብ?

ክልተ መርዑ ኣብ ቤተ ክርስትያን ኮይኖም ፃዕዳ ናይ ሓበሻ ክዳን ጌሮም ኣለዉ ስእሊ አድህኖ ብድሕሪቶም ኣሎ እቲ ኣብ ማእገሮም ለቢሶምዎ ዘለዉ እንታይ ይበሃል?

እዚ ኣብ ውሽጢ ገዛ ዘሎ መሶብ ዘርኢ እዩ። እቲ ኣቕሓ ብጻዕዳ ታንቴል ዝተሸፈነ እዩ። እቲ ኣቕሓ ኣብ ዕንጨይቲ መደርደሪ ደው ኢሉ። ኣብ ትሕቲ እዚ መጋረጃ ዘሎ ኣቕሓ እንታይ ምዃኑ ክትግምት ትኽእል ዲኻ? ስለምንታይ ተሸፊኑ ይመስለኩም?

ናይ እክሊ መክዚን ገዛ ንትከውን ኣብዚ ዘለው እክሊታት ኣብመዳበርያ ተኣሺጎም ክንሽየጡ ገዛ ገፊቱ ዓባይ ሚዛን እውን ኣብ በሪ ኮፍ ኣሎሞ ኣለው። ምዛን ንምታይ ትጠቅም ?

ካብ ዕንጨይቲ ዝተሰርሐ ሶፋ ሴትን ንእሽቶ ናይ ብርጭቆ ጠረጴዛን ትርእዩ። እተን ሶፋታት ቀይሕ ብርሃን ዘለዎ ዕንጨይቲ ፍሬም ዘለወን ኮይነን፡ ኣብ ስእሊ ዘለዉ መንበር ካብ ምንታይ ንብረት ዝተሰርሑ ይመስለኩም? ሕብሩ ብኸመይ ምገለጽካዮ?

ህፃውንቲ ደቂ ኣንስትዮን ደቂ ተባዕትዮን ቀይሕ ሕብሪ ናይ ላዕሊ ፀሊም ሕብሪ ናይ ታሕቲ ዝገበሩብድሕሪኦም ድማ ፃዕዳ ቀለም ዝተቀለመ ገዛ ኣሎ። እቱይ ገዛ እንታይ እናተባህለ ይፍለጥ?

መሕፀቢ ማሽን ኮይኑ ንሕ/ሰብ ፅቡቅ ኣሳልጦ እደሃበ ዝርከብ ኮይኑ እዚ ግን ኣብ ዓዲና ዘይስረሐሉ ምክንያት እንታይ ይከው ሓደ ክልተ ዝከውን እስቲ ገለፁ?

እዚ አብ ሐደ ከባቢ ዝርከብ ሩባ ኮይኑ ሐረስቶት ንሞስኖ ንምስራሕ ማይ መተሐላለፊ ዝጥቀምሉ መትረብ እዩ። እቲ መትረብ ካብ ምንታይ ዝተሰርሐ ይመስለኩም?

ሰንቲ ንገዛ ብግዚያዊነት ዘፀባብቕ ኣብ ጎደናታት ዝሽየጥ ዓይነት ልምሉም ሳዕሪ እዩ፡፡ መንበሪ ገዛውቲ በዚ ሳዕሩ ክጋየፁ ዝድለየሉ እዋን መዓዝ እዩ?

ኣብዚ ከባቢ እዙይ ብተፈጥሮ ዝተዓደለ ጎቦታት ሩባታት ኣብ እዋን ውሕጅ እንዳከደ ብሰማይ ድማ ደበና አንዳተቃሳቀሱ ኣለው። ካሊእ ብተፈጥሮ ዝተወሃቡ ከ ኣለው ዶ ?

ቀይሕ ሽጉርቲ ካብ ተክልታት ሓደ ኮይኑ ንወዲ ሰብ ንምግብነትን ጥዕናን ጠቃሚ ዝኮነ ናብ ዕዳጋ ክሽየጥ ኣብ ተረንሸዋ ተመሊኡ ዝቀረበ እንትከውን ንስኩም ከ ትዕድጉ ዶ?

እዚ ኣብ መሬት ከበድትን ብጽሬት እተዳለወን ሚዛናት ንጥረ ነገራት ይረኣዩ። ኣብ ጥቓኡ መብዛሕትኡ ግዜ ንመዐቀኒ ብዝሒ ዚውዕል መፅሓፊ ቢሮ እውን ኣለው። ንሶምከ ከምዚ ዓይነት ሙኮራ ገይርኩም ዶ ትፈልጡ? እቶም ኣብዚ ዘለዉ ነገራትከ እንታይ ይመስሉ ?

አብ አክሱም ከተማ ቡዙሓት ናይ ቅርሲ ቦታታት ተካቢቦም ይርከቡ፡፡ ከም አብነት አብ አብርሃ ወአፅብአ ቤት ትምህርቲ ፊት ንፊት ንማይ ኮሖ ገፅ ዝርከብ ናይ ቅርሲ ቦታ ሓደ እዩ፡፡ ካልኦት ናይ ቅርሲ ቦታታት ዶ ክትገልፁ ትክእሉ?

ናይ ኢ/ያ መከላከያ ሰራዊት ሞርታር ዝተሸከማ ናይ ጦር መካይን ይራኣያ ኣለዋ፡፡ ከም ሓቂ ናይ ኢ/ያ ሰራዊት ስራሕን ሓላፍነትን ናይ ሃገር ሉኣላዊነት ንምኽባርን ንምሕላውን እዩ፡፡ ከምተን ዝራኣያ ዘለዋ መካይን ዶ ሪኢኹም ትፈልጡ?

ኣርእሰ ዜና ኢሉ ናይ ትግራይ ኢኮኖሚ ለንዕባይ እናተሰርሐ ከምዝርከብ ፕሬዝዳንት ጌታቸው ረዳ ገሊፆም ዝብል ፅሑፍን ክልተ ሰበኡት ድማ ይርኣዩ ኣለው።

ናይ ኢትዮጰያ ጅግና ዝነበሩ ኣሉላ ኣባነጋ ኢትዮጰያ ንምውራር ጣልያን እንትመፅእ ኣብ ዓድዋ ማህ ሕዝቦም ማሕበረሰቦም ኮይኖም ድዕሙኽ ዘበልዎ መራሒ እዮም ነይሮም።

እዚ አብ እስክሪን እንምልከቶ ዘለና ምስሊ ካብቶም ዓይነታት ተክልታት ሓደ ኮይኑ አብ መረባ ገዛና ክንረክቦ ንክእል ኮይኑ ሰቲ እንዳተብሃለ ይፍለጥ::

ናይ ኢትዮጰያ ኣዴታ ክሕጎሱን ክስሕቁን ምርኣይ እየ ዝደሊ እንዳበላ ሓበሬታ ይህባ ኣለዋ። እዘን ኣዶ እዚኣን ፈላሲት ድየን ወይ ዓለማዊት እየን ?

ኣብ ትግራይ ካብ ዝርከቡ መራኸብቲ ሓፋሽ ብድምፂ ወያነ ብመደብ ቋንቋ ኣማርኛ ዕንቅፋታት ምምሃር ምስትምሃር ዝብል ዜና እንትመሓላለፍ የርኢ ኣሎ፡፡ ኣብ ናይ ትግራይ ኣብያተ ት/ቲ ካብ ዝዓቖቡ ተፈናቐልቲ ዶ ከይድኩም ጎብኒኹም ወይ ከዓ ሪኢኹም ትፈልጡ?

እዚ ካብ ዓይነታት መጋየፅን መመላኽዕን ሓደ እዩ፡፡ ናይ ክሳድን ናይ እዝንን ድማ ዘካተተ እዩ፡፡ ንስኻትኩም ከ ብዛዕባ መጋየፂ ኣቕሑት ትፈልጥዎ ኣለኩም ዶ?

ኣብ ትግራይ ናይ ዝርከብ ናይ ኣንበሳ ባንዴራ ዘለዎ ባዓል መዚ ወይ በዓል ስልጣን ወቕታዊ ናይቲ ባንኪ ዝምልከት እንዳገለፀ ይረአ፡፡ ኣብ ቅድሚቱ ላኘቶኘ ኣላ፡፡ ንስኹም ከ ናይ ኣንበሳ ባንኪ ቡክ ዶ ኣለኩም?

ናብ ፅርግያ ቀረባ ዝኾነ ናይ እንዳ ሻሂ ይረአ፡፡ ንእሽተያት ኩርስታት ዘለዎን ብዝሕ ዝበሉ ሰባት ድማ ኣዕሪፎምን ኣለው፡፡ ንስኹም ከ ከምዚ ዝበለ ዶ ኣብ ከባቢኹም ትሪኡ?

ሓደ እንስሳ ኣብ መሬት ዝንቀሳቐስ ይርአ። እቲ እንስሳ ጸሊምን ጻዕዳን ጸጉሪ ዘለዎ፡ ሕቖኡ ጻዕዳ፡ ኣፍልቡ ድማ ጸሊም እዩ። ኣብ መሬት ብቕልጡፍ ዝንቀሳቐስ እንስሳ ይመስል። እዚ እንስሳ እንታይ ከም ዝብሃል ትፈልጡ ዶ?

እዚ ከም እንሪኦ ዘለና እስተቢለር ኮይኑ ንዝተፈላለዩ ዓይነታት ወረቀት መጣበቂ እንጥቀመሉ ዓየነት መሳርሒ ኮይኑ መብዛሕቲኡ ግዜ አብ ቢሮታት ይርከብ። ነስኩሙ ከ ትጥቀሙሉ ዶ?

ሕጊ አክበርቲ ሕጊ አክበርቲ ሰባት ከም ፓሊሰ ዝበሉ መለከት ሒዞም ስነስርዓት ሕጊ እንዳአክበሩ ይርከቡ፡፡ እዚ አከባብራ ስነ ስርዓት አበይ ቦታ እዩ?

ሓደ ሰብኣይ ኣብ ወሰን ጽርግያ ፍረታት ክሸይጥ ይርአ። ኣናናስ፡ ሓርጭ፡ ፓፓዮ፡ ከምኡ’ውን ካልኦት ብዙሓት ፍረታት ኣብ ዕዳጋ ይሽየጡ ኣለዉ። እቲ ዘሎ ሰብኣይ እንታይ ይገብር ኣሎ? ኣብ ዕዳጋከ እንታይ ዓይነት ፍረታት ትርኢ?

ኣዝዮም ዘመናዊ ዝኾኑ ህንፃታት ዘለዉዎ ግቢ ይርአ ኣሎ፡፡ ኣብዚ ግቢ ምልኩዓት ኣትክልቲ ኣለዉ፡፡ እዚ ግቢ ናይ ዩኒቨርሲቲ ግቢ ዶ ይመስል?

ተዓፀፍቲ ወንበራት መብዛሕትኡ ካብ ሓፂን ዝስርሑ ኾይኖም ፎኮስቲ ስለዝኾኑ ብቐሊሉ ካብ ቦታ ናብ ቦታ ንምንቅስቓስን ብዙሕ ባይታ ውን ከይሕዙን ይጠቕሙ፡፡ ኣብ ከመይ ዝበለ ናይ ስራሕ ቦታ የገልግሉ ትብልዎም?

እዚ ናይ ሃገረ ኤርትራ ባንዴራ እዩ፡፡ ባንዴራ ናይ ሓንቲ ዓዲ ናይ ጅግንነትን መንነትን ኣርማ እዩ፡፡ ኣብዚ ባንዴራ ዘለዋ ሕብርታት እንታይ ይውክላ?

እዞም ሰብኣይ ዶክተር ደብረፅዮን ገብረሚካኤል ይበሃሉ፡፡ ቅድሚ ውዕሊ ሰላም ፕሪቶርያ ናይ ትግራይ ክልል ፕሬዝዳንት ዝነበሩ እዮም፡፡ እዞም ሰብ ናይ መን ውድብ ኣባል እዮም?

እዚ ናይ ሕክምና ስኒ እንትከውን ንሕተሰብ ዝህቡ ግልጋሎት ብጣዓሚ ፅቡቅ እንትከውን ማእከል ዕዳጋ ሰረት ዝበሃል እንትከውን ኣብ ትግራይ ቦታ ኮይኑ ኣብ ዓዲ ይመስሎኩም?

አእዚ አብ እስክሪን እንምልከቶ ዘለና ምስሊ ካብቶም ዓይነታት ባንኪ ዝበሃሉ ሓደ ኮይኑ አቢሲንያ ባንክ ይበሃል ::ናይዚ አርማ ድማ ወርቃማ ሕብሪ አለዎ::

ኦርቶዶክስ ተዋህዶ ሃይማኖት ኣብ ሆሳእና በዓል መራሕቲ ሃይማኖት ንእግዚኣብሄር ትሕት ኢሎም ዝህብዎ ምስጋና እዩ። ንስኻትኩም ንእግዚኣብሄር ብኸመይ መልክዕ ምስጋናኹም ተቕርቡ?

ኣብዚ ዘለው ናይ ትግራይ ሊቀ-ፓፓሳት ብተወሳኪ ኣባላት መምበረ ሰላማ እዮም። እዞም ኣቦታት እዚኣቶም ብዙሓት ስራሕቲ ሰሪሖም እዮም። ናይ ማእከላይ ዞባ ፓፓስ መን ይበሃሉ ?

እዚ ስእሊ ኣብ ሆቴል ናይ ኬክን ምግብን ምርኢት ቦታ ዘርኢ እዩ። ጸጋምን የማንን ብዝተወደበ ኣገባብ ምቁር ኬክ፡ ፈሳሲ ኣብ ብርጭቆ ኩባያታት፡ ከምኡ’ውን ምቁር ምግቢ ፍረታትን ካራሜላታትን ተሰሪዖም ኣለዉ። መብዛሕትኡ ምግቢ ውህደት ኬክ፡ ቸኮሌትን ፍረታትን እዩ።

ካብ መፅሓፈቲ ሓደ ዝኾነ "ተፈታውን ተሰማዕን ንምዃን' ዝብል ብቋንቋ ዝተፃሕፈ እዩ፡፡ ናይዚ መፅሓፍ ፀሓፊ ደይል ካርንጌ ዝባሃል እዩ፡፡ ንስኹም ከ ብዛዕባ መፅሓፍ ትፈልጥዎ ዶ ኣለኩም?

ብጣዕሚ ደስ ትብልካብቶም ዘለውዝተፈላለዩ ዓ ይነታት ቁኖ ሓደ ዝኮነ ፅርግያ ዝብሃል እያ ተቆኒና ዘላ። ኣብ ክሳዳ ብጫ ሕብሪ ዘለዎ ዝገበረት ኮይና ኣብ ኢዳ እንታይ ገይራ ኣላ?

ዳቦ፣ እታቭእንቃቁሖ ሽጉርቲን ጉዕን ሃሊዩዋ ኣብ ንእሽተይ ድስቲ ኣላ ሩጉኦ እዉን ኣብ ኣጋር ምስ ማንክኣን ጨዉን ኣላ ኩሉ ኣብ ጥረቤዛ ኣሎ እታ ዳቦ ዝሓዘት እንታይ እያ ?

ኣብ ስፖርማርኬትን ኣብ ድኳንን ዝርከቡ ናይ ህፃውቲ ዕሽግ ምግቢ ማሚ ዝብል ኮይኑ ሕሩፅ ፀባ እዩ። እዚ ዓይነት ፀባ ጉድኣት ዶ ይህልዎ ይከውን?

ናይ ኢለክትሪክ መስመር ምስ ኣግራባት ተነኻኺኡ እንትሓልፍ ይርአ ኣሎ፡፡ እዚ ነገር እንዳተኸታተልካ እርማት እንተዘይተገይርሉ ሓደጋ ከስዕብ ከምዝኽእል ምግማት ይከኣል እዩ፡፡

ተፈጥሮን አከባቢን አብ ፀሊም ሕብሪ ዘለዎ ድሕረ ገፅ ዝርከቡ ፃዕዳ ሕብሪን ብጫ ሕብሪ መስመር ዘለዎም ሽድሽተ አእማን ይርከቡ፡፡ እዞም አእማን ሳፋየር ድዮም?

ሰማያዊን ደመናማ ሕብሪ ዝሓዘ ሰማይን ኣብ ሳዕሪ ውሕድ ዝበሎ ቦታ ዘሎ ካብ ዕንጨይቲ ዝተሰረሐ ፃዕዳን ቢንክ ሕብርን ዘለዎ ንምንታይ ይጠቅመና?

ኣብ ሓደ መድረኽ ብዙሓት ናይ ክፍሊ ባህሊ ጉጅለ ናይ ሙዚቃ ትርኢት እንዳቕረቡን ገሊኦም ውን እንዳደነሱን አንዳደረፉን እዮም፡፡ እዚ ኣብ ምንታይ ዓዲ ይኸውን?

ኣብዚ ሓንቲ ዓባይ ዑፍ ኣብ ደረቕ መሬት ደው ኢላ ትርአ። እዛ ዑፍ እዚኣ ነዊሕ ክሳዳን እግርን፡ ጸቢብ ኣኽናፋን ጸሊም ጸጕርን ኣለዋ። ኣፉ ከፊቱ ዘሎ ይመስል። እዛ ኣብ ስእሊ ዘላ ዓባይ ዑፍ እንታይ ዓይነት ዑፍ እያ?

ብኽልተ ፃዕዳ ጣፍ እንጀራን ብኹምራ ስጋ ዝተሰርሐ ጥብስን ዝተቐረበ ምሳሕ ወይ ድራር ይረአ ኣሎ፡፡ ኣብቲ ጥብሲ ሓለ ሓሊፉ ጉዕ በርበረ ይረአ፡፡ እዚ ምግቢ የሀርፍ ዶ?

ክልተ ደቂ ኣንስትዮ ኣብ መንበር ኮፍ ኢለን፡ ባህላዊ ክዳን ኢትዮጵያ ተኸዲነን፡ ምግቢ እናስተማቐራ ይርኣያ። ብድሕሪኦም ዕንጨይቲ መንበርን ገዛ ዝመስል ሃዋህውን ኣሎ። እተን ደቂ ኣንስትዮ እንታይ ይገብራን ይዛረባን ኣለዋ ይመስለካ?

እቶም ቀንቲ ኣብ ጥዕና ሓጋዚ ዝኮነ ኮሌጅሳይነስ ኣርኣያ ካሕሱ ብዲፕሎማ ደረጃ ዝተፈላለዩ ዓይነታት ትምህርቲ ብመዋልዳን፣ ብፋርማሲ፣ ብኤችኦ ዝበሉ ክፍሊ ትምህርትታት ግልጋሎት እንዳሃበ እዩ።።

ካብ ስልኪ ብኽቢ ቅርፂ ሰሪሖም ቆልዑ መኪና እናበሉ ዘሽከርክርዎ መፃወቲ ኣሎ፡፡ እዚ ህፃናት መፃወቲ ካብ ተሽከርከርቲ ነፃ ኣብ ዝኾነ ቦታ ኣብ ግልጋሎት ክውዕል ኣለዎ፡፡ እዚ ዝኾነሉ ምኽንያት እንታይ ይመስለኩም?

እዚ ኣብ ብርጭቆ ዝተመልአ ጸሊምን ቀጠልያን መስተ ዘርኢ እዩ። እዚ መስተ ኣብ ኢትዮጵያ “ቡሽራ” ወይ “ቀጠልያ ጽማቝ” ዝበሃል ተፈጥሮኣዊ መስተ ክኸውን ይኽእል እዩ፣ ካብ ተኽሊ ወይ ቆጽሊ ዝስራሕ። ኣብ ከበቢኩም ከ እዚ መስተ እንታይ ይባሃል?

ኣርማ መንገዲ ኣየር ኢትዮጵያ ይርአ ኣሎ። ኣብ ልዕሊኡ ኣብ ትሕቲኡ “ሓድሽ መንፈስ ኣፍሪቃ” ዝብል ኣበሃህላ ኣሎ። ብየማን ድማ ኣርማ መንገዲ ኣየር ኢትዮጵያ ብቀርኒን ሕብርን ተተሓሒዙ ኣሎ። ኣብ ስእሊ ዝተርኣየ ሎጎ ናይ ኣየናይ ትካል እዩ?

እዚ ከባቢ ተፈጥሮን ዘዓደሎ እምባታት ኣብቲ ጎበታት እውን እፅዋት ኣለው። ኣብዚ ከባቢ ቤተ-ክርስትያን ኣላ ። እዛ ቤተ-ክርስትያን እንዳ ምንታይ ትበሃል?

ደቂ ሰባት በተለይ ደቂ ኣንስትዮ መልክዐን ኣብሊፁ ክራኣየለን ዝተፈላለየ ዓይነት ወርቅን ጥማዕ ወርቅን ይገብራ እየን፡፡ ኣብ ክሳደን ሃብል ምግባር ድማ እቲ ቀንዲ እዩ፡፡ ንስኽን ከ ትፈትዋ ዶ?

ንናይ ህፃውንቲ ይኩን ንዓበይቲ ዝቅብኡ ዝተፈላለዩ ዓይነትን ሕብሪን ዘለዎም ቅብአት አለው፡፡ ካብአቶም ጎህንሶንስ ዝበሃል ናይ ህፃን ቅብአትን ንዓበይቲ ዝኮኑ ዝተፈላለዩ ሓፈስቲ ቅብአትን ይርከቡ፡፡ ካልኦት እትፈልጥዎም ቅብአት አለው ዶ?

ካብ ዝተፈላለዩ ውዑይ መስተ ሓደ ዝኮነ ፃባ ብቡና /ካቡችኒ/ እንዳተባሃለ ዝፅዋዕ እዩ። ንደቂ ሰባት ብጣዕሚ ሙችው እንትከውን ንሱኩምከ ክትሰትይዎ ይምችወኩም ዶ?

ናይ ኦርቶዶክስ ቤተክርስትያን ኮይኑ እዚ ቤተክርስያን ናይ ማርያም ስእሊ ኣድህኖ ተለጢፍዎ ኣሎ። እዚ ቤተክርስትያን እንዳ ኣብነኣብዮዝጊ ዛና ይበሃል። ዛና ትፈልትዎ?

ብፃዕዳን ፀሊምን ሕብሪ ናይ ዘበናዊ ገዛን ናይ ቢሮን ኣቑሑት ይራኣዩ ኣለው፡፡ ካብኣቶም ሓደ ወንበር እዩ፡፡ ኣብ ናይ ቢሮ ስራሕቲ ወንበር እንታይ ጥቕሚ ኣለዎ?

ካብ ኦርቶዶክስ ተዋህዶ ቤተ ክርስቲያን ኢትዮጵያ ዝመጸ ካህን ወይ መነኮስ ዘርኢ እዩ። ጸሊምን ቀይሕን ክዳን ተከዲኑ ኣሎ። መስቀል ኣብ ኢዱ ሒዙ ርእሱ ጸሊም ቆቢዕ ገይሩ ኣሎ። ኣብዚ ስእሊ ዘሎ ሰብ ኣብ ምንታይ ዓይነት መንፈሳዊ ኣገልግሎት ተዋፊሩ ኣሎ ትብሉ?

ኢትዮጵያ ቢዝነስ ረቪው ዝብል ብፃዕዳ ተፃሒፉ አብ ቀይሕ ድሕረ ገፅ ይርከብ፡፡ አብ ትሕቲኡ ከዓ ባንዴራ ኢትዮጵያን ፀጉራ ዝተሰርሐትን ፀሊም ጃኬት ዝገበረትን ቀያሕ ጓል አንስተይቲ ጠጠው ኢላ ትርከብ፡፡ ብተወሳኪ ዝተፈላለየ ፁሑፋት ከዓ አለው፡፡ እዚ አበይ ይርከብ፡፡

እዚ ናይ ግብርና ስራሕቲ ኮይኑ ብምኽንያት ውሕጅ መሬት ተጓሕጐሑ ከይውዳእ ብኮንክሪት ስራሕ እንትሰርሕዎ ይረአ፡፡ እቲ ማይ ቀስ ኢሉ ንኽኸይድ ዶ ይገብሮ ይኾን?

አብ ትግራይ ካብ ዝብከቡ ባህልታት ሓደ ራያ እንትኮን አብዚ እንዕዞቦ ዘለና ድማ ናይ ራያ አከዳድና ተከዲኖም ደቂ አንስትዩ ምስ ድቂ ተባዕትዩ ብሓባረ እናሳዕሱዑ ዘሪኢ ምስሊ እዩ።

ካብቶም መብዛሒትኡ ግዜ ንመጋየፂ ካብ ዝጠቅሙ ሓደ ዝኮነ ናይ ክሳድን ናይ ኢድን ኣለው። ንመጋየፂ ዝጥቀመሎም ደቂ ተባዕትዮ ድዮም ወይስ ደቂ ኣንስትዮ?

እዚ አብ ሐደ ከባቢ መንደር ዝርከብ ንእስ ዝበል ሹቅ ኮይኑ ናይቆልዑን ዓበይትን ዝተፈላለዩ ሕብርታት ዘለዎ ሻባቶ፣ ኮንጎ ወዘተ አብ እርግ ዝበለ ድንኳን ዝሐዘ እዩ።

እዚ ኣቕሓ ኣገልግል ይበሃል፡፡ ናብ መገሻ ዝኸዱ ቀዳሞት በዚ ኣቕሓ ገይሮም እዮም ምግቦም ዝወስዱ ነይሮም፡፡ እዚ ኣቕሓ ሕዚ ኣብ ግልጋሎት ኣሎ ዶ?

ናይ ትግራይ ፍሉይ ሓይሊ መከላከሊ ዩኒፎርሚ ዝተከደነት ጓል ኣንስተይቲ ኣብ ማእገራ ካላሽን ሒዛ ዕጥቂ ዓጢቃ ኣብ ክሳዳ ኩሹፍ ገይራ እንትከውን፤ ንሱኩም'ከ ፍሉይ ሓይሊ ሪኢኩም ዶ ትፈልጡ?

ኣርማ፡- እዚ ናይ ሓደ ገባሪ ድርጅት ስእላዊ ምልክት ባንዴራን ኣርማን እዩ፡፡ ኣብ ፃዕዳ ጨርቂ ብሰማያዊ ኢንግሊዝኛ ፅሑፍ ዘለዎ እዩ፡፡ ንስኹም ከ ብዛዕባ እዚ ኣርማ እዚ እንታይ ሓሳብ ኣለኩም?

ብዙሓት ሰባት ኣብ ሓደ ናይ መፅሓፍ ኤግዚብሽን ተረኺቦም እንትምልከቱን እንትጉብኑይን ይረአዩ፡፡ ሓደ ሰብ ድማ ካብ ኣቕራቢ ባዓል ዋና እንዳተቐበለ ይረአ፡፡ ንስኹም ከ ብዛዕባ እዚ እንታይ ትብሉ?

ባዴላ ካብ ሓፂን ኢዱ ድማ ጎማ ዝተሰረሐ ንዝተፈላለዩ ዓይነታት ምግቢ መስርሒ ንኣብነት መጥበሲ ስጋን መሰንገቲ ቅጫን ከም ዝተጥቀማ ትፈልጡ ዶ ?

እዛ ጓልኣንስቴቲ ባህላዊ ክዳን ዙሪያ ብመልክዕ ፋሽን ኣስፍያ ተከዲና ኮፍ ኢላ ኣላ። ንስክን ከ ባህላዊ ክዳን ብፋሽን ኣስፊክን ተከዲንክን ትፈልጣ ዶ?

እዚ ናይ ሽገፉን ኬሬሜላታትን ቸኮለትን እንትኮኑ ናይ ፋንድሻ ብሽኩቲ እውን ኣለው። ብዙሕ ግዜ እዚ ምጥቃም ንህፃውንቲ ኣስራኖም ይድኦ እዩ። ንስኩም ትፈትውዎ ኬሬምላ ኣየናይ እዩ?

መፍትሕ ሰዋስው እንግሊዝኛ ትግርኛ ዝበሃል መፅሓፍ ኣሎ፡፡ እዚ መፅሓፍ ብዋናነት ኣገባብ ቋንቋ እንግሊዝኛ ትግርኛ የምህረና፡፡ ሰዋሰው ዝብል ቃል እንታይ ማለት እዩ?

ሓደ ናይ እስልምና እምነት ቆቢዕ ዝገበረ ኣብቲ መስገዲ ምንፃፍ ኮፍ ኢሉ ኣሎ፡፡ እቲ ምንፃፍ ናብ ምንታይ ጥቕሚ ከውዕሎ እንተሎ ይረአ?

እዘሲ ናይ ተመመሃሩ ክፍሊ መምህር እንትከውን ዝትፈላላዩ ተማሃሩ ድማ ዝፈላላዩ ክዳን ተክዲኖም ድቂ ተበዕትዮን ይኩን ደቂ ኣንዝትዮ እንትኮና መምህሮም ድማ ኣብ ቅድምኦም ጠጠው እሉ ፃዕዳ ጋዊን ገይሩ እትርድእ ይረእ እቲ ዝተሰርሕ ብምንታይ ኦም እዩ?

ዘበናዉን ባህላውን ናይ መፅሓፊ መሳርሐታት ይራኣዩ ኣለው፡፡ እቲ ዝተበፅበፀ ሓመድ ወይ ቀለም ናይ ቀደም ንምፅሓፍ ዝጥቀምሉ ዝነበሩ እዩ፡፡ እቲ ቢሮ ኸ ንመን ዘመን ይገልግፅ?

ገለ ሰባት ኣብ ዕዳጋ ተሰባሲቦም ሸቐጣቶም ዘርጊሖም ገለ ድማ ኣብቲ ዕዳጋ እንትዘዋወሩ ይርኣዩ ኣለዉ፡፡ ዕዳጋ ንማሕረሰብ እንታይ ዓይነት ረብሓ ይህብ?

ሓምለዋይ ቦታን ኣንእሽተይን ዓበይቲ ተክልታትን ኣብ ውሽጡ ማይ ንላዕሊ ዘውፅእን ዓበይቲ ህንፃታት ዘለዎን ብዙሓት ሰበት ዝሓዘን እዩ። እዙይ ቦታ ኣብ ምንታይ እዩ ዝርከብ?

ርሑስ ተምሪ ካብ ቆዋሚ ተክሊ ዝርከብ ኮይኑ ንደቂ ሰባት ከም ምግቢ ዝጥቀሙሉ ዓይነት ፍረ እዩ። ንሱኩም ከ ተምሪ በሊዒኩም ትፈልጡ ዶ ?

ናይዚ ዘመን ፖለቲካ ብዝፈጠሮ ፅልዋ ምኽንያት ብዙሓት መጻሕፍቲ ሃይማኖት ብትግርኛ እንዳተተርጎሙ ይፀሓፉ ኣለዉ፡፡ እዚ ኣካይዳ ከምቲ ኣብ ካልኦት እንሪኦ ታሪክና ዓቂቡ ንዝሓዘ ግዕዝ ከየሕስሶ ጥንቃቐ የድሊ፡፡

እዚ ብኣግራብን ኣትክልትን ዝተሸፈነ ኣኽራናዊ መሬት ዘርኢ ኮይኑ፡ ገለ ከባቢታት ግን ምልክታት ምፍራስ ሓመድ ዘርኢ እዩ። እቲ መሬት ብዋሕዚ ማይ ብዝፍጠር ጎዳጉዲን መንገድታትን ዝፍለጥ እዩ። እዚ ምሽርሻር ሓመድ ንምክልኻል እንታይ ይገብሩ ኣለዉ ትብሉ?

መጋዝ ካብ ሓፂን ኣብ ጫፉ ብቅርፂ ዝተሰረሓ ኮይኑ ንዕንፀይቲ መቁረፂ ዝጠቅመና እንትከውን ንኣብነት ገዛ ክንሰርሕ ከለና ንጥቀመሉ መሳሪሒ እዩ። ንስኩም ከ ትጠቅሙሉ ዶ ?

ፋብሪካ፡- ናይ ሓንቲ ሃገር ወይ ዓዲ ምዕባለ ካብ ዘመላኽቱ እቶም ዋና ተጠቐስቲ ፋብሪካታት እዮም፡፡ ብዙሓት ፋብሪካታት እንተሃልዮም ንመናእሰይ ስራሕ ዕድል ይፈጥሩ፡፡

እዚ ከም አንሪኦ ዘለና ናይ ዕዳጋ ቦታ ኮይኑ ዝተፈላለዩ ሰባት ብበዝሒ ዝዕዱጉን ዝልውጡን ኮይኑ ንስካትኩም ከ አብ ከባቢኩም ከምዚ ዝበለ ዕዳጋ አለኩም ዶ?

ካህናት ብፃዕዱ ኣልባሳት ማዕሪጎም ብነጋሪት ብዝተዓፀበ ዝማሬ ይጐዓዙ ኣለዉ፡፡ እዚ ኩነታት ኣብ ምንታይ በዓል ዝርአይ ዓይነት ትርኢት እዩ ኢልኩም ትግምቱ?

ኣብዚ እንሪላ ናይ ቤት መስተ ገዛቀ እንትከውን መስተታት ኣብ ክልተ መቂልና ክንሪኦ ንክል ንሳቶም እውን ኣርኮላዊ መስተን ሉስሉስ መስተን እንትከውን ኣብዚ ገዛ እንዳ ቢራ እዩ።

መልክዓ ምድሪ ከተማታት ልዕሊ እታ ከተማ ልዑል ዝተቐመጠ ይመስል። (ብለይቲ ወይ ጸሓይ ኣብ እትዓርበሉ እዋን)። እታ ከተማ ግን ቁሩብ ብርሃን ከም ዘለዋ ትረአ። ከምዚ ዓይነት ዕራርቦ ጸሓይ ክትርኢ ከለኻ እንታይ ይስሕበካ?

እዚ ጸሊም ጸጉሪ ዘለዋ ሰበይቲ ጸጉራ ብተፈጥሮኣውን ጽቡቕን ኣገባብ ዝተሰርሐ ኮይኑ፡ ኣብ ቅድሚት ሕብራዊ ጅማት ተኣሲሩ ኣሎ። ኣብ ገጻ ቅልጡፍ ፍሽኽታ ኣለዋ፡ ሕብራዊ ባህላዊ ክዳን ድማ ተኸዲና ኣላ። እዛ ሰበይቲ ንምንታይ ትስሕቕ ዘላ ትመስለኩም?

ክልተ መናእሰይ ናይ ታሕቲ ክዳኖም ሌንጀር ዝብሃል ናይ ወታደር ዝተከደኑ ኮይኖም ብድሕርይኦም ድማ ዓበይቲን ሓፀርትን ተክልታት ዝሓዘ ሓምለዋይ ቦታ እዩ። እቱይ ሓደ መንእሰይ ኣብ ክሳዱ ዘሎ ዝተሓንገጦ እንታይ ይብሃል?

መስተታት፡- መስተታት ኣልኮላዊ መስተታትን ልስሉሳት መስተታትን ተባሂሎም ይኽፈሉ፡፡ ካብ ኣልኮላዊ መስተታት ሓደ ኣብ ኢ/ያ ብበዝሒ ዝሽየጥን ዝተለመደን ሐበቫ ቢራ እዩ፡፡

ካብ ናይ ቀዳሞት ገዛ ገጠር ሓደ ዝኾነ ሳዕሪ ዝተኸደነ ገዛን ናይ ሓመድ ህድም ገዛን ይርአየና ኣሎ፡፡ ቀዳሞት ኣብ ከምዚ ዝኣምሰለ ገዛ እዮም ይነብሩ ነይሮም፡፡

ሓንቲ ጓል ኣንስተይቲ ኮፍ ኢላ ወይ ደው ኢላ ትርአ። ባህላዊ ክዳን ኢትዮጵያ ተኸዲና ኣብ ክሳዳን እዝናን ዝተፈላለየ ስልማት ኣለዋ። እታ ኣብዚ ዘላ ሰበይቲ ከመይ ተኸዲና ኣላ?

ብሄራዊ መረጃን ድሕንነትን ኣገልግሎት ኣብ ኣርምኡ ንስር ናይ ዝበሃል ዒፍ ምሲሊ ኣለዎ፡፡ እዚ ማለት ከምዚ ዒፍ እዚ ኣብ ርሕቐት ዘሎ ንርኢ ኢና ማለት ዶ ይኾን?

እዚ ኣርማ እዚ ኣብ ትግራይ ካብ ዝርከባ ዩኒቨርስትታት ሓንቲ ዝኮነት ናይ መቐለ ዩኒቨርስቲ እዩ። ኣብ ሃገርና ዝተፈላለዩ ኣርማታት ከምዘለው ትፈልጡ ዶ ?

ኣብ ነዋሕ ውፅእ ዝበለት እምባ ዝተሰርሐት ቤተ ክርስትያን ትረአ ኣላ፡፡ ኣብ እግራ ውን ብመንድቅ ዘዉሩዋ ይረአ፡፡ እዛ ቤተ ክርስትያን ኣበይ ቦታ ትርከብ ይመስለኩም?

ዝተፈላለዩ ዓይነታት ቫዝሊን ቅብኣት እንትህልዉ ሓደ ካብኣቶም ሃርቦለነ ቫዝሊን ቅብኣት ዝብል እንትከውን ንቆርበት ወዲ ሰብ ብጣዕሚ ፅቡቅ ምኳኑ ትፈልጡ ዶ ?

ብዙሓት ሰባት ኣብ ሓደ ዕዳጋ ዝተፈላለዩ ዓለባታትን ልብሲ ዓራትን ክጥምቱን ክገዝኡን ይረኣዩ። እቲ ኣቑሑት ብብዙሕ ሕብርታትን ቅዲታትን ኣብ ወሰን ጽርግያ ተሰሪዑ ስለዘሎ፡ እዚ ናይ ከባቢ ዕዳጋ ይመስል። ኣብ ከምዚ ዝበለ ዕዳጋ እንታይ ዓይነት ኣቑሑት ምገዛእካ?

እዚ ኣርማ ናይ ኣዲስ ኣበባ ከተማ ናይ ከንቲ ፃሕፈት ቤት ዘመላኽት እዩ፡፡ ኣብ ሰማያዊ ክቢ መልክዕ ዘለዎ ድማ ተፃሒፉ ይረአ፡፡ ንስኹም ከ ብዛዕባ እዚ ኣርማ እዚ እንታይ ሓሳብ ኣለኩም?

ኣብ ዕዳጋ ፍረታትን ኣሕምልትን ዝሽየጠሉ ቦታ ዘርኢ እዩ። ኣብቲ መደበር ብዙሓት ፍረታትን ኣሕምልትን ከም ባናና፡ ኮሚደረ፡ ማንጎ፡ ኣራንሺን ካልኦትን ኣለዉ። ኣብዚ ዕዳጋ እንታይ ዓይነት ፍረ ትገዝኡ?

እዚ መካፋፈሊ ካይሊ መብራህቲ ኮይኑ በዓለ ሽዱሽተ ክፍሊት መከፋፈሊ መብራህቲ ኮይኑ ኮምፕተር ሞባይል ፣ቴሌቭዥን ዝበለየ ናይ ኤሌክትሪክ ኣቁሑት ንምምላይ ይጠቅመና። ናይ መካፋፈሊ ዋጋ ክንዳይ እዩ?

እዚ ኣብ ነብሳት ትምደብ ነብሳት ኮይና እዛ ነብሳት እዚኣ እንተዓሊባትካ ሓዱሽ ክዳን ትክደን ኢካ ይበሃል:: እዚ ብሂል ኣጋጢሙኩም ዶ ይፍለጥ ?

ሓንቲ ኮስተር መኪና ኣብ ፅርግያ ደው ኢላ ኣላ፡፡ እታ ኮስተር ብቕድሚታ ተሰይራስ ብኘላስተር ዝተጨገነት እያ፡፡ ከምዚኣ ዓይነት መካይን ኣበየናይ ተቋም የገልግላ ይመስለኩም?

ሳፋሪኮም ናይ ስልኪ ግልጋሎት ዝህብ ኮይኑ ንደቂ ኣንስትዮ ሓሙስተ ኪሎሜትር ጉያ ዝነበረ ተወዲኡ ዝብል ሓበሬታ የመሓላ ለፍ:: ሳፋሪኮም ስራሕ ጀሚሩ ዶ?

ኣብዚ ሓንቲ ጓል ኣንስተይቲ ወርቃዊ ሕብሪ ዘለዎ ዕምባባ ቅርጺ ዘለዎ ቀለቤት ተኸዲና ትርአ። እቲ ሰንሰለት ቀሊልን ቀጢንን ኮይኑ፡ እቲ ቀለቤት ድማ ቅርጺ ዕምባባ ዘለዎ ኮይኑ፡ ንኣሽቱ ቆጽልን ዕምባባታትን ዘለዎ እዩ።

ፃድዳ ርግቢት፣ ፍትሒ ዘመላኽት ሚዛንን ዝተገለፀ መፅሓፍን ዘለዎ ናይ ድሬዳዋ ምምሕዳር ኣርማ ይርአየና ኣሎ፡፡ ናይ ከባቢኹም ምምሕዳር ኣርማ ከ እንታይ ይመስል?

እቲ ስእሊ ሓደ ሰብኣይ ኣብ መድረኽ ክዛረብ ከሎ ዘርኢ እዩ። እቲ ሰብኣይ ኣብ ቅድሚኡ ሓያሎ ማይክሮፎናት ኣለዋ፡ እዚ ድማ መግለጺ ወይ ጸብጻብ ዜና ይህብ ከምዘሎ ዘመልክት እዩ። ባንዴራ ኢትዮጵያ ብድሕሪኡ ትረአ ኣላ።

እቲ ስእሊ ኣብ ኦርቶዶክስ ተዋህዶ ቤተክርስትያን ኢትዮጵያ ዝካየድ ዘሎ ሃይማኖታዊ ስነ-ስርዓት ዘርኢ እዩ። ኣብ ማእከሉ ታቦት ዘለዎ መስቀል ይርአ፣ እዚ ድማ ብተለምዶ ኣብ እዋን ጥምቀት፡ ጥምቀት ወይ ስብከት ዝፍጸም ስነ-ስርዓት ምዃኑ የመልክት።

ብድሕሪ ጎቦታት ጸሓይ ክትዓርብ ትርአ። ሰማይ ቀይሕን ኣራንሺን ሕብሪ ዘለዎ ኮይኑ፡ ደበናታት ብብርሃን ጸሓይ ክሕጸቡ ይረኣዩ። እቲ ከባቢ ድማ ኣብ ጽምው ዝበለ ናይ ምሸት ወይ ወጋሕታ ሃዋህው ይርከብ።

ኣብዚ ዝርአ መሳርሒ ሃርሞኒካ እዩ። እዚ ብኢድ ዝእሰር፡ ብኣፍ ዝነፍሕ መሳርሒ ሙዚቃ እዩ። ካብ ንብሩህ ቁራጽ ብረት ዝተሰርሐ ኮይኑ ኣብ ጎድኑ ድማ ናይ ምስትንፋስ ቀዳዳት ኣለዎ። እዛ ሃርሞኒካ ቅድሚ ሕጂ ተፃዊትኩማ ዶ ትፈልጡ?

ሰብዓ እንድርታ ካብ ሰብኣ እንድርታ ዝብል ናይ ግእዝ ቃል ዘቢሉ ዝመፀ ሽም እዩ ዝመስለኒ፡፡ ምኽንያቱም ሰብኣ እንድርታ ብግእዝ ናይ እንዳርታ ሰብ ማለት እዩ፡፡ ሰብዓ እንድርታ ማለት ግን እንታይ ማለት ይኸውን?

ኣብ ከተማ ኣዲስ ኣበባ ዝርከብ ቆሼ እንዳተባሃለ ዝፅዋዕ ኮይኑ ሰባት ከም ፕላስቲክን ካልኦት ትርፊ ምህርቲ ዝተጓሓፈ ኣርዮም ዝሸጡ ምኳኖም ትፈልጡ ዶ ?

ዝተፈላለዩ ዓይነት ባህላዊ ገዛውቲ ዘለዎ እንትኮን ካብአቶም ሓደ ጎጆ እዩ። ጎጆ ገባ ካበ ሳዕሪ ዝስራሕ ዓይነት ኮይኑ አብ ከባቢኩም ከ ከምዚ ዝበለ ባህላዊ ገዛ አሎ ዶ?

ናይ ዓበይትን መናእሰይን ቁኖ ከመይ ከምዝፈላለ ካብ ቁኖ እዘን ክልተ ደቂ ኣንስትዮ ክንመሃር ንኽእል ኢና፡፡ ዓባይ ናይ መናእሰይ ቁኖ እንተተቖኒና የኽፍአላ ዶ?

ብዙሓት ዲቪዛ ዝገበሩ ተምሃሮ ኣብቲ ግቢ ቤት ትምህርቲ ይፃወቱ ኣለው፡፡ እዞም ተምሃሮ ኣብ እዋን ዕረፍቲ ዘለው ይመስሉ፡፡ ሓደ መ/ር ድማ ጋቦን ገይሩ ኣብ ፀግዒ እቲ ክላሳት ኣሎ፡፡ ንስኹም ከ ብዛዕባ እዞም ተምሃሮ እንታይ ሓሳብ ኣለኩም?

ተኸታታሊ መድንቕ እምኒ ይርአ። ኣብ ላዕሊ ድማ ዝተፈላለየ ሕብሪ ዘለዎም ገዛውቲ ኣለዉ። ኣብ ቅድሚት ሰለስተ ሰባት፡ ሓንቲ ጓል ኣንስተይቲ ክልተ ቆልዑ ፡ ባህላዊ ጻዕዳን ሕብራዊን ክዳን ተኸዲኖም ይረኣዩ። እዚ ቦታ ኣበይ ዓዲ ይኾን?

ትራስፖርትን ተሽከርከርቲን ማለት ካብ ሓደ ቦታ ናብ ካሊእ ቦታ ዘጓዓዕዙ እንትኾኑ፤ ሓንቲ ፃዕዳ ሚኒ ባስ ናይ መፋለጢ ፅሑፍ ሒዛ አብ ብጫን ቆፃል ሕብሪ ዝተለመፀ በሪ ገዛውቲ ጠጠው ኢላ ትርከብ፡፡ እዚ መፋለጢ ወረቀት ናይ መን እዩ?

እዞም ንሪኦም ዘለና ኢደ ጥበብ እናተባህለ ዝዋዕ ኮይኑ አብ ትግራይ ብበዝሒ ዝስራሕ ዓይነት ኢደ ጥበብ ከምዚ ንሪኦ ዘለና ድማ ንዕዳጋ መሸጣ ቀሪቡ ንሪኢ አለና።

ቦምቦሊኖ ንቆልዑት ብጣዕሚ ፅቡቅ ምግቢ እዩ፡፡ ቦምቦሊኖ ብሕሩጭ ፊኖን ብዘይቲን ዝስራሕ ኮይኑ ዝተፈላለዩ ክሬማት ብምቅባሕ ምምልካዕ ይከአል እዩ፡፡ ጥቅሚ ቦምቦሊኖ እንታይ ይመስለኩም?

ኣብዚ እኒ በናና፣ ኣናናስ፣ ኣቮካዶ፣ አራንሺ፣ ለሚን ኣብ መደርደሪ ብብዝሒ ይርአዩ ኣለዉ፡፡ እዞም ፍራ ምረታት ኣብ ከባቢና ይበቑሉ ዶስ ካብ ካልእ ቦታ ይመፁ?

ኣብዚ ሓንቲ ጸላም ዑፍ ኣብ ከውሒ ኮፍ ኢላ ትርአ። እታ ዑፍ ርእሳ ንታሕቲ ትጥምት ትመስል፡ ዝተባረኸ ኣካይዳ ድማ ኣለዋ። እዛ ዑፍ እንታይ ትገብር ኣላ ትብሉ?

ሓደ ካብ ናይ ታኒካ ፃባ ሕሩጭ ዝኮነ ኒድዮ ፃባ እዩ። ብማሽን ተሰሪሑ ፃባ ናብ ሕሩጭ ዝተቀየረ ኮይኑ፣ ንህፃውንትን ዓበይትን ብማይ በፅቢፅካ ዝስተ ጠቃሚ ምኳኑ ትፈልጡ ዶ?

ኣብዚ ስእሊ ሰባት ኣብ ደገ ቤተክርስትያን ወይ መቕደስ ኮፍ ኢሎም ይረኣዩ። ሓደ ሰብ ደው ኢሉ መጽሓፍ ከንብብ ከሎ፡ ካልኦት ኣብ ቅድሚኡ ኮፍ ኢሎም ዘለዉ ዝሰምዑ ይመስሉ። መንፈሳዊ ወይ ቤተ ክርስቲያን ትምህርቲ ዝወሃበሉ ቦታ ኮይኑ ይረአ።

አብ ዝተፈላለዩ ቦታታት ቤት ብልዕን መስተን ዝርከቡ ኮይኖም አብዚ ከም እንዕዞቦ ድማ እዚ ቤት ብልዕን መስተን እዩ። ንተጠቀምቲ ብፅሬት ዝተዛጋጀዉ ቦታ እዩ። ንስኩመ ከአብ ከባቢኩም ከምዚ ዝበለ አሎ ዶ?

እዚ መዝገብ ዜናታት ቴሌቪዥንን ፖለቲካዊ ሓበሬታን ዘርኢ እዩ። ኣብ ላዕሊ ድማ ዝተፈላለዩ ፖለቲካዊ ፍሉጣት ሰባት ዝውክሉ ሓሙሽተ ሰባት ተኸታቲሎም ኮፍ ኢሎም ኣለዉ። ኣብዚ ስእሊ ዘለዉ ሰባት መን እዮም? እዚ ዜናኸ ብዛዕባ እንታይ ይመስለኩም?

እቲ ስእሊ ታሪኻዊ ስነ-ጥንታዊ ቦታ ሓመድ ዘርኢ እዩ። ኣብ ሓደ ቦታ ኣብ ዝተሸፈነ መድረኽ እምንን ስራሕ መሬትን ተቐሚጡ ይርአ። ኣብ ቅድሚኡ መድረኽን መደያይቦን ኣሎ። እዚ ቦታ ኣዝዩ ታሪኻዊ መካነ መቓብር ወይ መዘከርታ ክኸውን ይኽእል እዩ።

ካብ ሓፂን ዝተሰርሐ ፅኑዕ መዕፀዊ ዘልዎ ዝትቅመጠሉ ቦታ ኮብልስቶንእዩ። ናይ ዝተፍላልዩ ዓይንት ኣቁሑ እንቅምተሉ ቦታ እዩ ፍሉይ ስም እንታይ ይብሃል ?

አብ ሃገርና ዝተፈላለዩ ዓይነት ናይ ደቂ ተባዕትዮ ዘመናዊ ዓይነት አክዳድና ዘለዎ ኮይኖም ካብአቶም ሓደ ከም እንዕዞቦ ዘለና እዩ። እዚ ክዳነ ዝተጠለፈ ኮይኑ አብ ዝተፈላለዩ ወራያት በዓላትን ዝክደንዎ ክዳን እንትኮን እዚ ክዳን ካብ ምንታይ ዝስራሕ ይመስለኩም?

ማሕዘል ካብ ቆርበት ኣልፍዕካ፣ ዑንቅን ዝስራሕ ኮይኑ ኣብ ትግራይ ኣብ ዝተፈላለዩ ቦታታት ዝርከባ ኣደታት ባህላዊ መሕዘሊ ቆልዓ ምኮኑ ትፈልጡ ዶ?

ናይ ገዛ አቁሑ ዝተፈላለዩ ዓይነትን ሕብሪን ዘለዎም ናይ ገዛ አቁሑ አለው፡፡ ካብአቶም ስርናየታይ ሕብሪ ዘለዎም ሶፋ፣ ወንበርን ዕንበባታትን አብ ስርናየታይ ሰራሚክ፣ ማስቲካን ፀሊም ሕብሪን ድሕረ ገፅ ከዓ አለዎም፡፡ ከምዚኦም ዝበሉ ናይ ገዛ አቁሑ አለውኩም ዶ?

ኣብ ዓለም ቅርሲ ተባሂሉ ዝተመዝገበ ናይ ጀጐል መንደቕ ዝበሃል ኪነ ህንፃ ኣሎ፡፡ ጀጐል ኣብ ምንታይ ከባቢ ናይ ሃገርና ክልል ይርከብ?

እዚ አብ ክልል ትግራይ ዝተመስረተ ማሕበር ልምዓት ትግራይ አርማ ወይ መፍለይ ምልክት እንትኸውን ካብ ዝተፈላለዩ ለገስቲ አካላትን ገበርቲ ሰናይን አጠራቂሙ ልምዓት ዝሰርሕ ትካል እዩ።

እዚ እንርእዮ ዘለና ምስሊ ካብ ኣመንቲ እስልምና ኢትዮጵያ ብጣሕሚ ተፈላጢ ዝኮኑ ሰብኣይ እዮም። እዞም ሰብኣይ ድማ ሓጂ ምፉታሕ እንድሪስ ይባሃሉ። ናይ እስልምና ሃይማኖት መራሒ ዝነበሩ እውን እዮም።

መፋለጢ እንሰርሖም ስራሕቲ ወይ እንግቦም ግልጋሎት ብመልክዕ ስእልን ብመልክዕ ፅሑፉን ክነፋልጥ እንተለና ኣብዚ ዘለው ጫማታትን ክዳውንትን ብፅሑፍ መልክዕ እውን ኮንፎርት ብራድን ቶርሽ ብራድ ገዛ የፋልጥ ኣሎ።

ሓረስታይ ሃገርና ካብ ዝተክሎም ተክልታት ሓደ ዝኮነ ድንሽ እንትከውን ንደቂ ሰባት ብዝተፈላለዩ ዓይነት ተሰሪሑ ንምግብነት ዝውዕል እዩ። ድንሽ ኣብ ዕዳጋ ከምዝሽየጥ ትፈልጡ ዶ?

ካብ ዓይነታት ዜና ኣውትረ እንትከውን እዚ ዘና እዚ ብናይ ድምፂ ትግርኛ ጥራሕ ዝመሓላለፍ ኮይኑ ቮቭ ዝብል እዩ ካልኦት ዜና ኣውትራት እውን ኣለው ንኣብነት ድምፂ ወያነ።

ዜና ኣውትር፡- ካብ ናይ ኤሌክትሮኒክስ ዓይነታት ዝኾነትን ንናይ ዜና መመሓላለፊ ትጠቕመና ሓንቲ ሬድዮ እያ፡፡ እዋናውን ወቕታውን ዛዕባታት ናይ ዓዲ ዜና ንመስማዕ ተገልግል፡፡

ኣብቲ፡ሓንቲ ኣድጊ ብሓባራዊት ክትስሓብ ትርአ። እቲ ኣድጊ ቀለቤትን ኣብ ርእሱ ስንጥቕን ሒዙ ብየማን ደው ኢሉ ኣሎ። ኣብቲ ኣድጊ ዝተፈላለዩ ኣቑሑትን ዝተዓጽፈ ቦርሳን ይረአ። እዚ መጓዓዝያ ኣብ ከባቢኩም እንታይ አንዳተባሃለ ይፅዋዕ?

ትርደንት ማለት ዝብላዕ ነግር ኮይኑ እዚ ንምዝንጋዕ ዝጠቅመና እንትከውን ይኩን እንበር ከም ምግብ ዓይነት ኣይኮነን ዝፅግበካ ኣይኮነን ይኩን እንበር እቲ ትርደንት ማለት እንታይ እዩ?

ኣብ ሓደ ፀግዒ ኮፍ ኢሉ ጫምኡ ዝአስር ሰብኣይ ይርአ ኣሎ፡፡ ሰብ ብነፃነት ካብ ናብ ንክጉዓዝ መጀመሪያ ጫምኡ ክኣስር ኣለዎ፡፡ ንምንታይ?

ዝተፈላለዩ ናይ ድንኳ አቁሑ አለው፡፡ ንአብነት ከም ፓስታ፣ እንዶሚንን መኮሪኒን ወዘተ ዝመሳሰሉዝተፈላለየ ሕብሪ ሒዞም አብ መደርደሪ ተቀሚጦም ይርከቡ፡፡ ዋጋ ናይ ሓደ ፓስታ ክንደይ እዩ?

እቲ ስእሊ “ኤም ኣድቨርታይዚንግ” ዝብል ጽሑፍ ዘለዎ ናይ መወዓውዒ ባነር የርኢ። እቲ ባነር ኣብ ቀይሕ ድሕረ ባይታ ኮይኑ ብኣምሓርኛን እንግሊዝኛን ዝተጻሕፈ መልእኽቲ ኣለዎ። እዚ ናይ ሕትመትን ናይ ስራሕ ጽዕነት መካይን ምህላወን ዘወዓውዕ ንግዳዊ ምልክታ እዩ።

መኮንብያን ሰፍእ መቁረሲ ቅጫ ካብ ባህላዊ ናይ ትግራይ ስፈታት ኮይኖም ካብ ፈትልን ላካን ብዝተፈላለዩ ሕብርታት ከም ዝስርሑ ትፈልጡ ዶ ?

እዚ ካብቶም አን እንዳ ስፖርማርኬት እንረክቦ ናይ ዝተፈላለዩ ውፅኢት ዝኮኑ ንምልከት አለና ከም ናይ ኮሜደረ ውፅኢት ካጅ አብ እና ናይ ባሎምጋ ውፅኢት ንምልከት አለና::

ኣብዚ ምስሊ ዝተዓገታ ዝመስላ ጭብጥ ኢለን ኮፍ ዝበላ ደቂ ኣንስትዮ ኣብ ጭንቂ ጥሒለን ይርአያ ኣለዋ፡፡ ሓደ መንነቱ ዘይፍለጥ ዕጡቕ ድማ ኢዱ እንዳወጣወጠ የፈራርሓን ኣሎ፡፡

ኣብቲ ስእሊ ደቂ ኣንስትዮ ኣብ ወሰን ጽርግያ ኣብ ዝርከብ መደበር ኣሕምልት ክሸጣ ይረኣያ። እታ ኣብ ቅድሚት ዘላ ሰበይቲ ብሰማያዊ፡ ቀጠልያ፡ ብጫን ቀይሕን ዝተሰርሐ ጽላል ኣለዋ። ካሮት፡ ድንሽ፡ ሰላጣን ካልእ ኣሕምልትን ኣብ ጎድና ተዘርጊሑ ኣሎ።

ንጹር እምባ ይርአ። እቲ እምባ ኣብ ታሕቲ ብተዛማዲ ጸፍሒ እዩ፣ ላዕለዋይ ክፋሉ ድማ ኣዝዩ ጸቢብን ኣኻውሕን እዩ። ኣብቲ እምባ ገለ ቀጠልያ ተኽልታት ኣለዉ። እዚ እምባ ኣብ ኣየናይ ክልል ኢትዮጵያ ይርከብ ይመስለኩም?

ብዙሓት ዓይነታት ፍረታት ኣብ መደርደሪ ተቐሚጦም ኣለዉ። ኣብ ቅድሚት ፓፓዮ፡ ኣራንሺ፡ ኣቮካዶ፡ ለሚንን ኖራን ኣለዉ። ኣብቲ ስእሊ እንታይ ዓይነት ፍረታት እዮም ተገሊጾም ዘለዉ?

ሓደ መንእሰይ ፀሊም ሱፍ ፃዕዳ ሸሚዝ ዝገበረ ልዑል ጥንቃቀ ዝጠልብ እዋኑ ዘይሓለወ ዝናብ ከጋጥም ይክእል እዩ። ኢንስቲትዩት ሜትሮሎጂ ትግራይ ዝብል ኣበየናይ ናይ ቴሌቭዥን ጣብያ ተመሓላሊፉ ?

ዶክተር ቴድሮስ ኣድሓኖም ናይ ዓለምና ጥዕና ትካል ዋና ዳይሬክተር ቅድሚ ምምራፆም ኣብ ኢትዮጵያ ጥዕና ሚኒስተር እንዳሰርሑ ናይ ህፃውንትን አዴታትን ሞት ክቅንስ ዝገበሩ ምኳኖም ትፈልጡ ዶ ?

ዝተፈላለዩ ዓይነታት አልኮላዊ መስተ ዘለው ኮይኖም ካብአቶም ሓደ ቢራ እዩ። ቢራ ማሕበረሰብና ዝጥቀሞ ዓይነት መስተ እዩ ንስካትኩም ከ ተጠቀምቲ እዚ መስተ ዲኩም?

ዲቢዛ ዝተከደኑ ተመሃሮ ኣብ ጠረጴዛ ኮፍ ኢሎም እንተንብቡ ይርአዩ ኣለዉ፡፡ ከምዚ ዓይነት ኣቀማምጣ ኣብ ምንታይ ዓይነት ሜላ ኣመሃህራ ዝትግበር እዩ?

ብዙሓት ህጻናት ኣብ ሓደ ክፍሊ ኮፍ ኢሎም ይመሃሩ ኣለዉ። እቲ ክፍሊ ብሓጺን ዝተሰርሐ ኮይኑ እቶም ቆልዑ መጽሓፍትን ኣቕሑን ኣብ ኢዶም ሒዞም፡ ንሓድሕዶም ኣተኲሮም ይጥምቱ ኣለዉ። ተምሃሮ ኣብ ከምዚ ዝበለ ሃዋህው ክመሃሩ እንታይ ይመስል?

ተች እንብለን ዓይነት ሞባይላት ናይ ቀረባ እዋን ውፅኢት ቴክኖሎጂ እየን፡፡ እዘን ተች ዝበሃላ ሞባይላት ካብተን ቀዳሞት ሞባይላት ብምንታይ ይፍለያ ይመስለኩም?

ኣብዚ ሽዱሽተ ኣዋልድ ዝተፈላለየ ሕብሪ ዘለዎ ማልያን ብሉዛትን ተኸዲነን ደው ኢለን ኣለዋ። ብድሕሪኦም ሓምላይ ግራት ሳዕርን መሬትን ይርአ። እቶም ቆልዑ ተሓቛቚፎም ይራኣዩ ይመስሉ። እዘን ኣዋልድ ኣብዚ ቦታ እንታይ ዝገብራ ይመስላ?

እዚ ናይቲ ኢ/ዊ ሊቅ ቅዱስ ያሬድ ዝገልፅ ሓወልቲ እዩ፡፡ ቅ/ ያሬድ ካብ 3+ ኣዕዋፍ ብዝረኸቦ ሰማያዊ ዜማ ንዓለም ኣምሂሩሉ፡፡ ኣበይ ቦታ ኸ ተወሊዱ ትብልዎ?

ኣብ እግሪ ኣክራን ብበለስን ዝተፈላለዩ ኣግራባት ዝተከበበ ጉጂ ገዛ አሎ። እቲ ብበለስ ዝተከበበ ንእሰሳት ምግብነት ይውዕል። እቲ ተኮሊሲሱ ዘሉ እንታይ ይባሃል?

ኣብቲ ስእሊ ሓያሎ ሰብኡት ኣብ ልዕሊ ሓደ ዓቢን ኣረጊትን ገረብ ኮፍ ኢሎም ኣለዉ። በትሪ እውን ኣብ ኢዶም ሒዞም ኣለዉ። እዛ ስእሊ ህዝባዊ ምትእኽኻብ ወይ ባህላዊ ዘተ ትእምት።

መግለፂ ባህልና ዝኾነ ዓለባ ዓዲ ወይ ከዓ ሓበሻ ክዳን ዝተኸደነን ሞባይል ዝሓዘን መንእሰይ ይርአ፡፡ ኣብ ከባቢኹም ኸ ከምዚ ዓይነት ኣከዳድና ዝውቱር ዶ?

አዚ ናይ ሃይማኖት እስልምና ኮይኖም ባህላዊ ናይ እስልምና ፃዕ ክዳን ምስ ናይ ላዕሊ ቆብዒዝገበሩ እንትከውን ገልኦም ናይ እስሊምና ሻርቢ ክዳን ገይሮም እቲ ዝብፅሑጎ ፀሉት ብሃይማኖቶም እንታይ ተባሂሉ ይፅዋዕ?

ምሕንባስ ማይ ካብ ዓይነታት ስፖርት ሓደ ኮይኑ ኣብ ክፍልታት ዓለምና ብዝተፈላለዩ ዓይነት ምሕንባስ ንኣብነት ብውሽጢ ውሽጥን ካልእን ዝዋዳደሩ ሰባት ከምዘለዉ ትፈልጡ ዶ?

ኣብ ትግራይ ብዙሓት ናይ ሚድያ ትካላት ኣለዋ፡፡ ሓንቲ ካብኣተን ድምፂ ወያነ እንተርናሽናል ኮይና ኣብ መደብ ቋንቋ ትግርኛ ብዛዕባ ምክያድ ዓለም ለኻዊ ኮንፈረንስ ዝብል መግለፂ እንትመሓላለፍ የርኢ ኣሎ፡፡ ንስኹም ከ ናይ ድምፂ ወያነ ዜናታት ተዳምፁ ዶ?

ናይ ክዳ ሓብሻ ጌሮም ገሊኣን ጥልፊ ግሊኣን ዙርያ ቀይሕ ዡርያ ጌሩ ይደርፍ ኣሎ እተን ካልኦት ኽሊፕ ይስርሓ ኣለዋ እቲ ድራፊ መን ይብሃል ሹሙ ?

ኣብ ዝኾነ ኣደባባይ ናይ ትግራይ ባንዴራን ናይ ጩርሖ ሸራን ዝሓዙ ብዙሓት ሰልፈኛታት ይርአዩ ኣለዉ፡፡ እዚ ሰልፊ ኣብ ትግራይ ዝተገብረ ዶ ይመስል?

እዚ አብ እስክሪን እንምልከቶ ዘለና ምስሊ ቡዙሓት ጎቦታት ታኪቦን ደው ኢሎም ንምልከት አለና::ቆፃል ሕብሪ ዘለዎም ተክልታት ንምልከት አለና::ክቢ ምልክት ንምልከት አለና::

እዚ ኣብ ኣኽሱም ዝርከብ ናይ ንግስተ ሳባ ቤተ መንግስቲ ፍርስራስ እዩ፡፡ እዛ ምስ ንጉስ ሰሎሞን ዝተተሓሓዘ ታሪክ ዘለዋ ንግስቲ ኣብ መዓዝ ዘመን ነይራ?

ናይ ኢትዮጰያ ባንዴራን ናይ ንግዲ ባንኪ ባዓል ሞያ ወይ ሓላፊ ብዙሓት ናይ ዘና ኣውትር ሚድያታት ዝዛረቦ እንዳቀዳሓ ናብ ህዝበን የማሓላልፋ:: ንግዲ ባንኪ ኢትዮጰያ ስራሕ ካብ ዝጅምር ክንዳይ ገይሩ ?

ብእምኒ ዝተሃነፀ ናይ ማይ ዒላ ይርአየና ኣሎ፡፡ ዒላ ንመስተ ዝኸውን ማይ ንምርካብ ይጠቅም፡፡ ዒላ ካልእ ካልእ ርብሓ ኸ ኣለዎ ዶ?

እዚ ካብቶም ናይ ትግራይ ናይ ቀደም ተረርቲ ተጋልቲ ሓደ ዝኾነ ፈንቅል እንዳተባህለ ዝፍለጥ ሜ/ጀ/ ሓየሎም ኣርኣያ ይባሃል፡፡ እዚ ጅግና ብመዓዝ ዓ/ም ካብ ዓለም ተፈልዩ?

ካብ ደረቕ ላስቲክ ዝተሰርሐ ርቡዕ ኩርናዕ ብያቲ ይረአ ኣሎ፡፡ ንሻሂ፣ ንቡና፣ ንፈንድሻ መቐረብን ንእንጀራ መብልዕን የገለግል፡፡ እዚ ብያቲ ንስኻትኩም ከ ንምንታይ ኣገልግሎት ተውዕልዎ?

ፊት ንፊትና ናይ ዕጣን መደከሪ ኣቕሓ ኣሎ፡፡ እዚ ናይ ዕጣን መደከሪ ምስ ናይ ቡና መዳለዊ ኣቑሑ ሓቢሩ ዝርከብ እዩ፡፡ እዚ ኣቕሓ ኣብቲ ከባቢ እንታይ ከምዘሎ የመልክተና?

ኣብ ኢትዮጵያ ዝካየድ ዓብይ ጉያ ናይ 2017ዓ.ም ብቴክኖሎጂ ብዝማዕበለ ብቴሌብር ብሞባይል ብዝቀልጠፈን ኣብ ዘለካዮ ቦታ ኮይንካ ከም እትምዝገብ ትፈልጡ ዶ?

ስፈ ዝተፈላለዩ ዓይነታት ስፈ በቢሕብሩን ዲዛይንን ብደቂ ኣንስትዮ ዝስፈ ኮይኑ ንመመላክዒ ገዛን ንመቁረሲ ቅጫን ካልኦት መትሓዚን ንጥቀመሉ ዓይነት ኣቅሓ ምኳኑ ትፈልጡ ዶ?

ኣብዚ ሰለስተ ሰብኡት ይረኣዩ ኣለው። እቶም ኣብ ቅድሚት ዘለዉ ክልተ ሰባት ኣእዳዎም ሰዲዶም ሰላም ክባሃሉ ክረኣዩ እንከለዉ፡ እቲ ኣብ ማእከል ዘሎ ሰብኣይ ድማ ብኢዱ ከንጨብጭብ ይረአ። ከምዚ ዝበለ ስምምዕ ሰላም ክትግበር ይከኣል እዩ ኢልካ ትኣምን ዲኻ?

ተፈጥሮን አከባቢን ተፈጥሮን አከባቢን ብተፈጥሮ ዝተወሃቡ እንትኮኑ፣ ከም አብነት ጨቅጨቅ ሕብሪ ዘለዋ ርግቢት ብተፈጥሮ እትነፍር ነፋሪት እንስሳ እያ፡፡ አብ ሰማያዊ ሕብሪ ድሕረ ገፅ ትርከብ፡፡ ካልኦት እትፈልጥወን ነፈርቲ እንስሳት አለዉ ዶ?

እዚ ሎጎ ኢትዮ ቴሌኮም ዘርኢ እዩ። እቲ ኣርማ ብቀጠልያን ሰማያውን ዝተሰርሐ ኮይኑ፡ ኣብ ጎድኑ ዝተጻሕፈ “ኢትዮ ቴሌኮም” ዝብል ጽሑፍ ኣሎ። እዚ ኣብ ኢትዮጵያ ኣገልግሎት ቴሌፎንን ኢንተርኔትን ዝህብ ብመንግስቲ ትካል እዩ። ኢትዮ ቴሌኮም እንታይ ዓይነት ኣገልግሎት ይህብ?

ቀይሕ ሱር ዝበሃል ዓይነት ተኽሊ ንርኢ ኣለና፡፡ እዚ ተኽሊ ደም ዝመልእ እዩ ይብልዎ፡፡ እዚ ሓሳብ ብዓይኒ ሰብ ሞያ ትኽኽል ዮዩ?

አብ ትግራይ ካብ ዝርከቡ ባህላዊ መስተታት ሓደ ስዋ እዩ እንትኮን ብሸሎካ እናተባህለ ዝፀዋዕ ዓይነት መስተይ ድማ ሒዙ ይርከብ። አብ ከባቢኩም ስዋ ካብ ምንታይ ዓይነት እክሊ ይስራሕ?

ኣብ ናይ ኢ/ያ ናይ ጎደና ጉያ ውድድር ብዙሓት ሰባት ሓደ ዓይነት ማልያ ተኸዲኖም እንትሳተፉ ዘርኢ እዩ፡፡ ንስኻትኩም ከ ክትሳተፉ ዶ ንደለኹም?

እዚ ቆፅሊ ብባህላዊ ፍሉይ መድሓኒት ኮይኑ ዘገልግል አዩ፡፡ ሽሙ ድማ ኣጎል እንትባሃል ዝኾነ ቆስሊ እንተወፂኡካ በዚ እንተጠፈጢካዮ እቲ ናይ ውሽጢ ሕማም ኣውፂኡ ንኽደርቕ ይገብሮ፡፡ ንምቺ መድሓኒት እዩ ክባሃል ዶ ትሰምዑ ?

እዚ ሓሙሽተ ዝተፈላለዩ ሕብራዊ ብርዒታት ብተከታታሊ ተሰሪዖም ኣለዉ። እተን ብርዒታት ቀጠልያ፡ ሕብራዊ ሰማያዊ፡ ቡናዊ፡ ድሙቕ ሰማያዊን ሐምላይን እየን። ነፍሲ ወከፈን "ሕብራዊ ስምዒት"ን "ዝሕጸብ ቀለም"ን ዝብላ ቃላት ተጻሒፈን ኣለዋ። ካብዞም ሕብርታት ኣየናይ እዩ ዝያዳ ዝፈትዎ?

ኣብ ከተማ ኣክሱም ዝርከብ ማእከል መሰልጠኒ ኣሽከርከርቲ ዜብራ መኪና ከሽከርክሩ ዝደልዩ ሰልጠንቲ ኣሰልጢኑ ማንጃ ፍቃድ ዝህብ ምኳኑ ትፈልጡ ዶ ?

አብ ከባቢና ዝተፈላለዩ ዓይነት እንስሳ ዘለው ኮይኖም ካብ መብዛሕቲኣም ሓደ ንምጥቃስ ንምግብነት ዝውዕሉ ከም ጤል፣ በጊዕ፣ ክፍቲ፣ ደርሆ ኮይኖም እዞም መናእሰይ አብ ምሕራድ ስጋ ዝተዋፈሩ እዮም ።ስጋ ንኪሎ ክንደይ ይሽየጥ?

ኣግራብ ስነ ምህዳር ንምሕላው፣ ምግቢ ንምድላው፣ ንፅባቀ ገፀ ምድሪ፣ መፅለሊ ንምስራሕ ይጠቕሙና፡፡ ካብዚ ወፃኢ ኸ ካልእ እንታይ ዓይነት ጥቕሚ ይህቡ?

ኣብ ደርፊ ትግርኛ ወዲ ባይረ ዝብሉዎ ናይ ደርፊ ከያኒ ሰብ ኣሎ፡፡ እዚ ናይ ደራፊ ከያኒ ሙሉእ ሽሙ መን ተባሂሉ ይፅዋዕ?

እዚ ባህላዊ ቤተ ብልዕን መስተን ኮይኑ ንዓማዊሉ ድማ ዝተፋለላዩ ዓይነት አገልግሎታት ዝህብ ባህላዊ ምግቤት እንትክን እዚ ቦታ ከ አበይ ይምስለኩም ?

እፅዋት ንዝተፈላለዩ ጥቅሚታት ይውዕሉ፡፡ እፅዋት ንመድሓኒት፣ ንምግቢን ንገዛ መስርሒን ይጠቅሙና፡፡ እዚኦም ከዓ ብተፈጥሮ ዝዓብዩን ወድ ሰብ ተኪሉ ዘዕብዮም እዮም፡፡ እፅዋት መብዛሕትኡ ግዜ ሓምለዋይ ሕብሪ አለዎም፡፡

እዚ አብ ቡዝሕ ከባቢታት ትግራይ ዝርከብ ዓይነት ተኽሊ ዕረ ዝበሃል ኮይኑ ንዝተፈላለዩ መድሐኒታት መስርሒ ዝጠቅም እንትኸውን ንፀጉሪ ቅብአት መዳለዊ ውን ይጠቅም።

ከምዚ እንሪኦ ዘለና እዚ ካብ ኦም ዝስራሕ ዓይነት ኮይኑ ሞጎእ እናተባሀለ ይፍለጥ። ሞጎእ ንዝተፈላለዩ ዓየነታት ማለት ቅመም ፤እክሊ መውቀጢ ይጠቅመና። ንስካትኩም ከ ንምንታይ ትጥቀሙሉ?

ዝተፈላለዩ ዓይነታት ብሽኩቲ ኣብ መደርደሪ ይርአዩ ኣለዉ፡፡ ብሽኩቲ ምቁር ብምዃኑ ብህፃውንቲ ኣዝዩ ተመራፂ ምግቢ እዩ፡፡ ንምዃኑ ብሽኩቲ ካብ ምንታይ ይስራሕ?

እዚ ውሩይ ናይ ሃገርና ጐያዪ ኣትሌት ምሩፅ ይፍጠር ይበሃል፡፡ እዚ ውሩይ ጐያዪ ተፈላጥነቱ ናይ ክንደይ ሽሕ ሜትሮ ጉያ ብምሽናፍ እዩ፡፡

ኣብ ከባቢ ደጉዓ ዝቦቅል ምንጪ ብዙሓት ምግብታት ዝኾነ ስገም እዩ ኣብዚ ሞስሊ ዝርአ ዘሎ፡፡ ኣብቲ ከባቢኹም ከ እዚ ዘርኢ ይዝራእ ዶ?

ዝተፈላለዩ ዓይነትን ሕብሪን ዘለዎም ናይ ነብሲ ሳሙናታት አብ መደርደሪ ተደርዲሮም ይርከቡ፡፡ ካብአቶም ላክስ ዝበሃል ሳሙና ሓደ እዩ፡፡ እዚ ላክስ ሳሙና ዋግኡ ክንደይ እዩ?